እዚ አብ ስእሊ ዝረአ ዘሎ ምስሊ ተሽከርከርቲ ኣብ ፅርግያ እንዳተጓዕዛ ኮይነን አታ ባጃጅ መኣኸል ፅርግያ ሒዛ ትኸይድ እንትኾን እታ ምኒባስ ድማ ካሳታት እንዳፃዓነት ትረአ ኣላ።

ጥንታዊ ቅርፂ ዘለዎ ወንበር እዩ፡፡ እዚ ወንበር ካብ ዘይነቅዝ ጠንካራ ዕንጨይቲ ተፀሪቡ ዝተሰርሐ እዩ፡፡ እዚ ከዓ ኣብ እንዳ ዓበይቲ ወለዲ ዝርከብ፡፡

ኣብቲ ስእሊ ኣስታት ሸውዓተ ሰባት ብለይቲ ኣብ ዙርያ ሓዊ ኮፍ ኢሎም ክዕልሉ ይረኣዩ። ኣብ መሬት ኮፍ ኢሎም፡ ዘዕልሉ ወይ ብዛዕባ ታሪኽን ባህልን ዕላል ዝገብሩ ዘለዉ ይመስሉ። ኣብ መንጎኦም ሓዊ ክነድድ ይርአ።

ካብቶም ኣለዉ ዝበሃሉ ናይ ሃገርና ኢትዮጵያ ናይ መንግስቲ ላዕለዎት ሓለፍቲ ዝበሃሉ ኣይተ ሬድዋን ሑሴን÷ኣይተ ጌታቸው ረዳን ጀነራል ፃድቃን ገበረትንሳኤን እዮም።

እዚ ኣብ እስክሪን እንምልከቶ ዘለና ምስሊ ኣብ ቤሂረሰብ ኩናማ ዝክደንዎ ክዳን ተከዲኑ ሓደ መንእሰይ ንምልከት ኣለና ።ጻዕዳ ሕብሪ ዘልዎ ጫኡ ድማ ብ ቀሕን ጸሊም ዝተከበበ ንምልከት ኣለና።

ኣምባሳደራትን ዶ/ር ኣብይ ኣሕምድን ኣልዉ ።ኮፍ ኢሎም ኣብ ሶፋ ኣብ ቅድሚኦም ጥረቤዛ ኣሎ ኣብኡ ማይ ኣሎ ክልቲኤን ባንዴራ እዉን ኣልዋ

ክልተ ሰባት ኣብ ወሰን ጽርግያ ደው ኢሎም ጎሓፍ ክእክቡ ይረኣዩ። ኣብ መሬት ተደፊኡ ብብዝሒ ጎሓፍ ይርከብ። እቲ ስእሊ ኣብ ሓደ ክፋል እታ ከተማ ኣብ ዝተኻየደ ስርሒት ጽሬት ዝተሳእለ ይመስል።

እዚ ኣብ ፎቶ ንሪኦ ዘለና ናይ ሙዚቃ ምቅናብሪ መሳርሒ እንትክዉን ሙዚቃ ብጥዑም ድምፂ ንክስማዕ ዝሕግዝ ዝምናዊ ምሳርሒ ሙዚቃ እዩ ።

ዚኩኒ ካውሎ ፊዮሩ ካብ ዓይነታት ተክሊ ሓደ ኮይኖም ንደቂ ሰባት ከምምግብነት ፀብሒ ድማ ይጠቅም። ተክሊ ንጥዕና ደቂ ሰባት ድማ ብጣዕሚ ፅቡቅ እዩ።

ትራንስፖርትን ተሽከርከርትን፡- ደቂ ሰባት ካብ ቦታ ናብ ቦታ ካብ ዘጓዓዕዛ ዓይነታት ተሽከርከርቲ ኣውቶብሳት እየን፡፡ እዘን መካይን ንብዙሕ ሰብ ዘሳፍራ እየን፡፡

እዞም ኣብዚ ምስሊ እንርእዮም ዘለና ምስልታት ዝተፈላለዩ ባህላዊ መጋየፅታት እዮም። እዞም መገየፅታት እዚኦም ንደቂ ኣንስትዮ ኣብ ዝተፈላለዩ በዓላት ክኮን ከሎ ዝጥቀማሉ መመላኪዒ እዮም። ንኣብነት ከም ኣሸንዳ ክኮን ከሎ ይጥቀማሉ እየን።

እቲ ዝርኣየሉ ዘሎ ምልክት ሰማያዊ ኮይኑ፡ "ስራሕቲ ሕትመት ሆፕ" ዝብል ቃላት ብኣምሓርኛን እንግሊዝኛን ተጻሒፉሉ ኣሎ። ብተወሳኺ ቁጽሪ ሞባይልን ምልክት ቀስቲን የርኢ። ብሓፈሻ እቲ ስምዒት ናይቲ ምስሊ ንግዳዊ ግልጋሎት እዩ።

ኣብዚ ምስሊ ናይ ስፖርት ኣሰልጠንትን ዳያኑን ናይ ብቅዓት መረጋገፂ ስልጠና ኣብ ዝወስድሉ እዋን ይርአዩ ኣለዉ፡፡ እዞም ሰባት ብኣብዝሓ ካብ ዕድመ መንእሰይነት ዝዘለሉ እዮም፡፡

እዚ ንሪኦ ዘለና አብ መብዛሕቲኡ ግዜ ዝተፈላለዩ ናይ ግልን መንግስትን ትካላት ብበዝሒ አብ ቢሮ ዝጥቀምሉ ተሽከርካር ከፍ መበሊ አዩ ።

ኮሚደረ ፈልሲ ገና እንተይ ተቀንጠበ ኣብ ሓምድ ኮይኑ ጉንዱ እዉን ቆፅሊ ዘይብሉ ኾይኑ ኣሎ እቲ ኮሚደረ ፍርቁ ቀይሑ ገሊኡ ድማ ቆፃል እዩ ።

እዚ ባህላዊ ኣቑሑት ኢትዮጵያ ዝሸይጥ ድኳን የርኢ። ኣብ ውሽጢ ድማ ዝተቐርጹ ኣቑሑት ሽልማት ቅርጻታትን ስነ-ጥበባዊ ስርሓት ኢድን ሓዊሱ ብዙሕ ምርጫ ባህላዊ ኣቑሑት ኣሎ። እዚ ጽባቐን ቅንዕናን ባህሊ ዘርኢ ድስ ዘብል ምስሊ እዩ።

እዚ ኣብ ምስሊ እንሪኦ ዘለና ኣብ መንገዲ ጽርግያ ዝሽየጡ በናናታት እኒሁ ከምኡውን ቡዝሓት ሰባት ዳ ተቀሳቀሱ ንምልከት ብጫ ታክሲ ካልኦት ተሽከርከርትን ይንቀሳቀሳ ኣለዋ።

እዚ ኣብ ኣስክሪን እንምልከቶ ዘለና ምስሊ ካብቶም ንመስአሊ ንጥቀመሎም መሳርሕታት ኮይኑ ዝተፈላለዩ ዓይነት ሕብሪ ዘለዎም ማርከር እርሳስ ቀለም መሰምሰስ ስቲፕለር መጽረቢ ቤሮ ተጠቂምና ስእሊ ምስኣል ንክእል።

እዛ እንሪኣ ዘለና ቤተክርስትያን ኮይና ኣብ ከባቢኣ ድማ ብዙሓት ተከተልቲ እምነታ ኣለው። እምነታት ብዙሓት እንትኮኑ እቲ ዝበዘሐ ተከታሊ ዘለዎ ድማ ክርስትና እዩ።

ሕክምና ባህላዊ ሕክምና ዘመናዊ ሕክምና ኣብዚ እንሪኦ ዘለና መፈላጢ ካብ ዓይነት ባህላዊ ሕክምና ኮይኑ ብዙሕ ፀገማት ከብፀሐልና ይክእል ምክንያቱ መጠኑ ፍሉጥ ስለዘይኮነ ።

ኣብዚ ምስሊ እዚ ዘሪኤና ኣብ ክልል ትግራይ ብጣዕሚ ተፈታውን ባህላውን ስርዓት ኣመጋግባ መኣዲ ቤተሰብ ዘርኢ እዩ፡፡ እቶም ሰባት ባህላዊ ክዳውንቲ ተኸዲኖም ብባህላዊ መሶብ ፣ባህላዊ ምግቢ እንትበልዑ የርኢ፡፡

ፃዕዳ ፈርስ ወይ ድማ ጋሪ ስብን ጣዉላን ፂዒና እናከደት ኣብቲ ጎና ሰብኣይ ብእግሮም እናከዱ ገዛዉቲ ባሎን ቆርቆሮን እዉን ኣለዉ ።

እዚ ዝርኣየና ዘሎ ድስ ዝብል ናይ ምግብ ዓይነት ኮይኑ ካብ እክሊ ዓይነት ስርናይ ዝበሃልዝርከብ ወይ ዝስራሕ ኮይኑ ሕንበሻ ኣብ ኣርባዕተ ዝተቆረሰ ኮይኑ ኣብ ማእክሉ ፃዕዳ ማዓር ተቀሪቡ ንክብላዕ ዝቀረበ እዩ።

ኣብቲ ምስሊ ዝረኣዩ ዘለዉ መጋየፅታት ኣብ ክሳድ ዝንጥልጠሉ እዮም፡፡ ገለ ካብቶም መጋየፂ ካብ ብሩር ወይ ብሩር ዝመስል መኣድንን ገለ ከዓ ካብ ዑንቅን ስንዲድን ዝተሰርሑ እዩም፡፡

ኣብ ትግራይ ካብ ሳዕሪ ወይ ላኻ ወቂቦም ዝስርሑ ብዙሓት ናይ ገዛ መገልገልታት ኣለዉ፡፡ ካብዚኦም ውሽጢ ንእኒ መሶብ፣ ሰፍኢ፣ ሌማት፣ ጊባቦ ምጥቃስ ይከኣል፡፡

እዚ ከባቢ ኣብታ ጥንታዊትን ታሪካዊትን ከተማ ኣክሱም ዕዳጋ ሓሙስ ኣብ ዝብሃል ቦታ ዝርከብ ኮይኑ ዝተፈለለዩ ነገራት ዝሸየጠሉን ዝግዘኣሉን እንትኮን ካብ ኦም ዝተሰርሑ ካሳታት እውን ይረኣዩና ኣለው።

ሓደ ሰብኣይ ኣብ ቅድሚ ባይቶ ኣዲስ ኣበባ ደው ኢሉ የማናይ ኢዱ ኣልዒሉ ቃለ መሓላ ክሕዝ ይርአ። ኣብ ጥቓኡ ትርከብ ኣባል ባይቶ ደው ኢላ ቃለ መሓላ ክትሕዝ ይረአ። ናይ ክብርን ሓላፍነትን መዓልቲ ምዃኑ ይሕብር ኣሎ።

እዚ ኣብ እስክሪን እንምልከቶ ዘለና ምስሊ ካብቶም ደቂ፡ኣንስትዮ ኣሕዋትና ንመመላዒ ዝጥቀማሉ ሓደ ዝኮነ ወርቂ እዩ ኣብ እዝነን ርእሰን ክሳደን ብምግባር ይገያጸሉ እየን።

ካብ ሸኽላ ዝስርሑ ብዙሓት ዓይነት ናይ ገዛ መገልገልቲ ናውትታት ንርኢ ኢና፡፡ ካብዚኦም ሓደ ቡና ንምፍላሕ ዘገልግል ጀበና ዝበሃል መገልገሊ ሸኽላ ሓደ እዩ፡፡

ኣብዚ ጽብቕቲ ሰበይቲ ባህላዊ ክዳን ኢትዮጵያ ተኸዲና፡ ብሓጎስ ፍሽኽ ትብል። እታ ሰበይቲ ነዊሕ ጸሊም ጸጉሪ፡ ዓቢ ፍሽኽታን ድሙቕ ልፕስቲክን ኣለዋ። እዚ ድማ ባህላዊ ጽባቐን ሓጎስን ዘርኢ እዩ።

እዚ ምስሊ እዚ መምህር ምስ ተምሃሩኡ ሕቶ ሓቲቱ ንክምልሱ ዕድል ሂብዎም ንሶም እውን ንክምልሱ ኢዶም እናዉፁ እዩ ዘርእየና ዘሎ ።

እዚ ኣብ እስክሪን እንምልከቶ ዘለና ምስሊ ኣብ ምፍራይ እንስሳ ዝመሓደሩ ሰባት ቀልብ ዝገዝእሉ ቦታ እዩ ።መሸጥን መከፋፈልን ቀልብ እንስሳ ተመስገን ኣማረ።

ኣርክቴክቸርን ህንፃ ስራሕትን ዝባሃሉ ንሓንቲ ዓዲ ወይ እውን ንሓደ ከተማ መልክዕ ዝህቡን ንደቂ ሰባት ዝተፈላለዩ ናይ ስራሕ ዘርፊ ዝፈጥሩን ኮይኖም ንድርጅት ስራሕቲ ዘገልግሉ እዮም፡፡

መሰቀል ብሓፂን ጥርቀለም ተሰሪሑ ብዝተፈላለየ ዲዛይን ንዕዳጋ ዝቀረበ እንትከውን ደቂ ኣንስትዮ ከም መጋየፅን መመላክዕን ድማ ኣብ ክሳደን ኣሲረን ይጥቀማሉ እየን።

ቕርፆም መስቐል ይመስቱ ግን እቲ ጫፎም ናይ ሙጥሙጥ ዝበለ ኣፀቢቑ ናይ መስቐል ቕርፂ ዝመስል የብሎምን እንሄዉ መእሰሪ ማዕተብ እውን ኣለዎም ።

እቲ ኣብቲ ምስሊ ዝራኣየና ዘሎ ደቂ ሰባት ታሕጓሶምን ስምዒቶምን ዝገልፅሉ ናይ ስነ-ጥበብ ውፅኢት ሓደ ሙዚቃ እዩ፡፡ እዚ ደራፊ ናይ ትግርኛ ሙዚቀኛ ሰብ እዩ፡፡

ኣብቲ ምስሊ ቀይሕ ዕምበባ ይርአ ኣሎ፡፡ ቀይሕ ዕምባባ መብዛሕትኡ ግዜ ብፍቕሪ ዓይኒ ንእትርእዮ ናይ ተቓራኒ ፆታ ፍቕረኛ ዝወሃብ ዓይነት ዕምባባ እዩ፡፡

ብናይ ኦርቶዶክ ተዋህዶ ቤተ ክርስትያን እምነትን ስርዓትን መሰረት ኣብ ቤተ ክርስትያን ቀስት ወይ ከዓ ላዕለዋይ ክፋል እቲ ቤተ ክርስትያን ብዙሓት ስእሊ ኣድህኖ ይሰኣሉ፡፡

እዚ ናይ ቤት ቁርሲን ምግብን ኣበባ እዳተበሃለ ዝፅዋ ኮይኑ ኣብ ጥቅኡ ፅቡቅ ተክሊ ሽባካ እዳተባሃለ ዝፅዋዕ ከባቢኡ ድማ ብሻንበቆ ዝተከበበ ኮይኑ ብጣዓሚ ድስ ዝብል ማራኪእየ።

ኣብዚ ከባቢ ልሙዕ መሬት ቀወምቲ ተክልታት ክልተ ነቶም ተክልታት ዝከናከኑ ክልተ ሰባት ኣለው። እዞም ቀወምቲ ተክልታ ብስርዓት እተከናኪናዮ ብዙሕ ፍርያት ይህቡ።

እዚ ትርእይዎ ዘለኩም ምስሊ ናይ ኣመንቲ ሃይማኖት ክርስትና ኦርቶዶክስ መስቀል ኮይኑ ካብ ዕንፀይትን ወርቅን ዝተሰረሓ ኣብ እዋን ቅዳሴ ዝወፅእ እዩ።

እዚ ኣብዚ ምስሊ እንርእዮ ዘለና ሙዚቀኛ እዩ። ሽሙ ድማ ሰለሙን ሃይለ ይባሃለ። ሰሎምን ሃይለ ካብቶም ናይ ትግራይ ሙዚቀኛታት ኣዝዩ ፍሉጥት ተሰታውን ሙዚቀኛ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ካብቶም ሃይማንታዊ መሳርሕታት ዝኮነ ሓደ እዩ ኣብ እዋን መዝሙር ወረብ ካብ ኢድ ዘመርቲ ኣይፍለን።

ሴሪፋም ካብ ኣልማዕቲ ናይ ህፃናት ምግቢ እቲ ሓደ እዩ። ሴሪፋም ካብ ዝተፈላለዩ ንጥረ ነገራት ይስራሕ። ኣነ እሹግ ምግብታት ምጥቃም ኣይፈትውን።

እዚ መእተዊ ሓደ ዓቢይ ትካል ወይ ኮለጅ ዘርኢ እዩ። ኣብ ልዕሊ እቲ መእተዊ ጻዕዳ ቀዋሚ ሰሌዳ "ኮሌጅ ሳይንስ ጥዕና" ዝብል ጽሑፍ ኣለዎ። ብተወሳኺ ብሰማያዊ ፊደላት "T&C ጥቁር ኣንበሳ" ዝብል ጽሑፍ ኣሎ። እዚ ፍልጠትን ስርዓትን የለዓዕል።

ኣብ ናይ ኦርቶዶክስ ተዋህዶ ክርስትና መነኮሳት ዝበሃሉ ኣመንቲ ኣለዉ፡፡ እዞም ኣመንቲ ንኣምላኾም ብብሕትውና ንምግልጋል ኢሎም ብመንፈስ ካብ ዓለም ዝተፈለዩ እዮም፡፡

ሓዳሽ መኪና ገና ተርጋ ዘይወፀላ እርሳስ ቀለም ዘለዋ ኣብ ሓደ ገዛ ደው ኢላ ኣብ ጎና ናይ ነዳዲ መሳርሒ ኣሎ ።

እዛ እነሪኣ ዘለና ካብ ዓይነታት ፀብሒ ሓንቲ ኮይና ናይ ኤመርካ እቋቆሖ ተሰቢራ እታ ናይ ውሽታ ኣስኳል እንዳተባሀለት እትፅዋዕ ብፃ ሕብሪ ዘለዋ እያ።

ተክሊ ብዝተፈላለዩ ዓይነትን ሕብርን ዝርከቡ ኮይኖም ተክልታት ንገዛ መፀባበቅን መመልክዕን ንአእምሮ ወዲ ሰብ ድማ ዝሕድሱ ብጣዕሚ ደስ ዝብሉ ምኳኖም ይፍለጥ።

ኣብ ዝኾነ ናይ ቤት ትምህርቲ ግቢ ማልያ ዝተኸደኑ ቆልዑ ስፖርቲ እንትሰርሑ ይርአዩ ኣለዉ፡፡ ብርግፅ እቲ ቦታ ግን ነዚ ዕላማ ተባሂሉ ዝተዳለወ ኣይኮነን፡፡

እዚ ኣብ ገዛ ኮይኑ ናይ ቀልዓ ልደት ይኩን ንዝተፈላለዩ ዓይነታት ደስታታት /ዓመት ቆላዓ ኮይኑ ብእንግሊዝ ዝተፃሓፈ ኮይኑ መግለፂ ደስታ እዩ ወይ እንካዕ ኣብ ፀሕካ ማለት እዩ።

እዚ ኣብ እስክሪን እንሪኦ ዘለና ምስሊ ክልተ ሞዴላት ባህላዊ ቀምሽ ብ ዘመናዊ ዝተሰርሐ ተከዲነን ዝተልዓልኦ ፎቶ እዩ። ከመይ ገይርና ባህላዊ ክዳውንቲ ናብ ዘመናዊ ብምቅያር ንጥቀመሎም ንዕዘብ።

ናይ ኦርቶዶክ ተዋህዶ ቤተ ክርስትያን እምነትን ስርዓትን ምእመናን ብንፅህናን ብድንግልናን ብስርዓተ ተክሊል ክምርዓው ትእዘዝ፡፡ ግን ኣብዚ ሕዚ እዋን ከም መልክዕ መሲልዎም ኩሉ ብጅምላ ዝኽለሉ ጊዜ ኮይኑ ይርከብ፡፡ ትኽክል ድማ ኣይኮነን ዋጋ ከኽፍል ይኽእል እዩ፡፡

ካብ ናይ መንበሪ ገዛ መመላኸዒ ግዚያዊ ተኽልታት ሓደ እዚ እዩ፡፡ ኣብ ጎማ ወይ ኣብ መሬት ብምትካል በቢማዓልቱ እንዳተኸናኸንካ ተዕብዮ ንገዛ መልክዕን ፅባቐን ዝህብን እዩ፡፡

ኣብዚ ምስሊ እዚ ዘሪኤና ካብ ኣብ ትግራይ ዝርከቡ ናይ ስኒ ሕክምና ሓደ ዝኾነ "ስኒ ዩኒየን" ዝባሃል ናይ ስኒ ሕክምና መፋለጢ ገይሩ ወይ ድማ ለጢፉ እንተፋልጥ የርኢ፡፡

ትራንስፖርትን ተሽከርከርትን-ትራንስፖርትን ተሽከርከርትን ሰባትን ኣቑሑን ካብን ናብን ንምምልላስ የግልግሉ፡፡ ባቡር ካብቶም ብዙሕ ሸኽሚ ተሸኪሞም ካብን ናብን ብፍጥነት ዝመላልሱ ተሽከርከርቲ ምድሪ ሓንቲ እያ ፡፡

ኣኽሱም ብርክት ዝበሉ ጥንታዊ ቅርፂ ዘለዎምን ቅርፂ ዘይብሎምን ሓወልትታት ዝርከቡላ ጥንታዊ ታሪካዊት ከተማ እያ፡፡ መብዛሕትኦም ሓወልትታት ኣኽሱም ወዲቖም እዮም ዝርከቡ፡፡

እንስሳታት፡- እንስሳታት ኣብ በረኻ ዝነብሩን ኣብ ገዛ ዝነብሩን ተባሂሎም ይኽፈሉ፡፡ ካብ ናይ በረኻ እንስሳታት ሓደ ነብሪ እዩ፡፡ ነብሪ ብጥቕዓት ክፉእ ዝባሃል እዩ፡፡

ግመል ካብ እንስሳ ዘቤት ሓደ ኮይኑ ንኣዋርሕ ናይ ማይ ፅምኢ ዝፃወር ስለዝኮነ ንነዊሕ መንገዲ ካብ ቦታ ናብ ቦታ መጓዓዝያ ንጥቀመሉ እንስሳ እዩ።

ናይ ጉልዒ ተኽሊ ይርአ ኣሎ፡፡ ጉልዒ ብቅብኣት ትሕዝቱኡ ኣዝዩ ሃፍታም ዝኾነ ፍረ ዝህብ ተኽሊ እዩ፡፡ ብተወሳኺ እዚ ተኽሊ ብቐሊሉ ዝበቑል እዩ፡፡

ካብ መፀባበቕን መመላኽዕን ነገራት ሓደ ቁኖ እዩ፡፡ እዚ ናይ ሓንቲ ጓል ኣነስተይቲ ብነዊሕ ኣርቴፊሻል ፀጉሪ ወሲኻ ቁጥርጥር ቁኖ ተቆኒና ትረአ ኣላ

ብእፅዋት ዝተሸፈነ ፍሉይ ቦታ ይርአ ኣሎ፡፡ ከምዚ ዝኣምሰለ ቦታ ኣእምሮን መንፈስን ንምሕዳስ ጠቓሚ ስለዝኾነ ከምዚ ዝኣምሰለ ቦታ ኣብ ከባቢና ክንፈጥር ይግባእ፡፡

ኣብ ስፖርማርኬት ካብ ዝርከቡ ዓይነታት ዕሽግ ናይ ሕሩጭ ፀባ እንትኮን ናይ እዚ ፀባ ሽም ድማ ኣንከር እንዳተባሃለ ዝፅዋዕ እዩ። እዚ ፀባ እዚ ብጣዕሚ ጥዑም እዩ።

ብኣዝዩ ብዙሕ ህዝቢ ዝተኸበበ ናይ ቤተ ክርስቲያን ኣደባባይ ይርአ ኣሎ፡፡ እዚ ኩነታት ናይቲ ቤተ ክርስቲያን ታቦት ዕለተ በዓለ ንግሱ ከምዝኾነ የርእየና፡፡

አብ ምስሊ ትረአ ዘላ ላፕቶም ኮይና ተገንፂላ ንስራሕ ከም ትምቹ ኮይና ተቀሚጣ አላ፡፡ ዝተቀመጠትሉ ቦታ ድማ ፃዕዳ ሕብሪ ዘለዎ እዩ፡፡

አብ ኢትዮጲያ ካብ ዝርከባ ናይ ፖሎቲካ መራሕቲ ሓንቲ ወይዘሮ ሳሀለ ወረቅ ዘወዴ እየን። ሳህለ ወርቅ ናይ ኢትዮጲያ ናይ መጀመሪያ ፕሪዚዳንት ኮይነን ተሽሞን ነይረን። አብዚ ምስሊ ድማ መደረ እናካየዳ ዘሪኢ ምስሊ እዩ።

እፅዋት ንፅባቐ ከተማ ኣገደስቲ እዮም፡፡ ብፍላይ ከዓ ዕንበባ ዘለዎም ኣብ የማነ ፀጋም ጎደናታት ዝትከሉ እፅዋት ንዓይኒ ደስ ዘብል መልክዕ ይህቡ፡፡

ካብ ብረት ዝተሰርሑ ናይ ክሳድ መሳቕል ይረአዩና ኣለዉ፡፡ እዞም መሳቕል ተኸተልቲ ኦርቶዶክስ ተዋሀዶ ክርስቲያን ኣብ ማዕተቦም ዝኣስርዎም ናይ እምነቶም መግለፂ እዮም፡፡

ሳሮን ትበሃል ናይ ህፃናት መፅሓፍ ትርአ ኣላ፡፡ ናይ ህፃናት መፃሕፍቲ ብሽፋኖም ክንፈልጦም ንኽእል ኢና፡፡ እዞም መፃሕፍቲ ብስእላዊ ሕብርታት ዝወቀቡ እዮም፡፡

እቲ ኣብቲ ምስሊ ዝራኣየና ዘሎ ኣብ ናይ ሃገርና ናይ ቢዝነስ ስራሕትን ሞያን ካብተን ፉሉጣት ሰባት ዝባሃላ ሓንቲ ዝኾነ ወ/ሮ ሙሉ ሰሎሞን ኣያ፡፡

ኣብ ፀግዒ ጎደና ሳይክላት ጠጠው ኢለን ኣለዋ ፡ እቲ ጎደና ብየማንን ብፀጋምን ገዛ ኣለዎ ፡ በሩ ናብ ፊቱ ዝረኣይ ገዛ'ው'ን እንሄ ።

እዞም ናይ ጐማ ፈሰስቲ ጐማታት ሎሚ ልሙዳት እናኾኑ ይመፁ ኣለዉ፡፡ ነዞም ምህርትታት ንምፍራይ ከቢድ ኢንዳስትሪ ዘየድሊ ብምዃኑ ብብዙሓት እናተመረቱ እዮም፡፡

መፋለጢ፡- መፋለጢ ንሓደ ክፋለጠልና እንደልዮ ምህርቲ ወይ ግልጋሎት ብዜና ማዕኸናት ወይ ብፅሑፍ ዝነግር ዓይነት መመልከቲ እዩ፡፡ ኣብዚ ናይ ዘበናዊ ኣፓርትመንት ገዛ መፋለጢ እዩ፡፡

እዚ ካብ ሓመድን ሓሸዋን ዝስራሕ ኮይኑ ከም ሞጎጎ፣ ፃሕሊ፣ ጅበና ዝስርሑ ኮይኖም ንዝተፈላላዩ ንወድሰብ ጠቅምቲ ካብ ዝበሃሉ ኣብ በህላዊ ይኩን ዘመናዊ ግልገሎት እዳሃቡ ይርከበኑ

ላጋ እናተባህለ ናብ ዝፅዋዕ ናይ ሽክና ዓሌት መዕጠኒ ኣትዮዎ እንትተኽኽ ይርአ ኣሎ፡፡ እዚ መዕጠኒ እቲ ላጋ ጥዑም ሽታ ንክህልዎ ይገብር፡፡

ኣብ ሓፈሻዊ ሸቐጣሸቐጥ ብዙሓት ናይ ገዛ ኣቑሑት ዝሽየጥሉ እዩ፡፡ ከም ኣብነት ናይ ጎማ ወንበራት፣ ዝተፈላለዩ ዝተዓሸጉ ምግብታት፣ ሽኮርን ቡን ይሽየጡ፡፡

እዚ ኣብዚ ምስሊ እንርእዮ ዘለና ሞባይል ኖኪያ ይባሃል። እዘን ሞባይል ናይ ቀደም ሞባይል እየን። ሞባይል ሰብ ምስ ሰብ ንምርካብ ብጣዕሚ ጠቃሚ ዝኮነ ቴክኖለጂ እዩ።

አብ አትዮጲያ ካብ ዝምረቱ መስተታት ሓደ ቢራ እዩ ።እዚ ንሪኦ ዘለና መስተ ቅዱስ ግርግስ ቢራ እናተባሀለ ዝፈለጥ ኮይኑ ቡዝሕት ሕብረተስብ እውን ይጥቀመሉ እዩ ።

ንፁህን ምልኩዕን ዓራት እኒሀ፡፡ ከምዚ ዝኣምሰለ ዓራት ደቅሰኒ ደቅሰኒ ዝብል እዩ፡፡ ከምዚ ዓይነት ዓራት ፃንሒት ዓሚል ዝውስኽ ከምዝኸውን እሙን እዩ፡፡

እቲ ስእሊ ዓቢ ናይ ማይ መዘናግዒ ፓርክ እዩ ዘርኢ። እቲ ፓርክ ብብዙሕ ዝተፈላለየ ሕብሪ ብፍላይ ድማ ብጫን ሰማያውን ብዘለዎም ዓበይቲ ናይ ማይ ስላይድ መሊኡ ይረኣዩ። ኣብ ማእከላይ ክፋል ብዙሓት ሰባት ኣብ ታንኳ ተንሳፊፎም ይረኣዩ።

እዚ ገፀ ምድሪ ዓመቁትን ሽንጥሮታትን ከምኡ ውን በረኽቲ ቦታታትን ጎበታትን አፅዳፋትን ዝርከብዎ ምስሊ አብ መብዛሕትኡ ኢትዮጵያ ከባብታት ቆላ ዝርከብ ብፍግረ መሬት ዝተፈጠረ እዩ

ናይ ዓለምና ውፅኢት ቴክኖሎጂ ዝኾነ ሓደ ኔትዎርክ ታዎር እዩ፡፡ ኔትዎርክ ብክልተ መንገድታት ይጓዓዝን ይመሓላለፍን፡፡ ብገመድ ዝሓፍን ብዘይገመድ ወይ ብwifi ዝመሓላለፍን ተባሂሉ ይምቀል፡፡

እዚ አብ እስክሪን እንምልከቶ ዘለና ምስሊ ካብቶም መግለፂ ባህል ትግራይ ዝኮነ ሓደ ባህላዊ ሳዕስዒት ሓደ ዝኮነ ኩዳ ተደሪቡ ይስስዕስዑ አለዉ::ከበሮ ዝሓዘ መናእሰይ እውን ንምልከት አለና::

ናይ ብራና መፅሓፍ ብቖርበት ይድጐስ ኣሎ፡፡ ምድጓስ ማለት ንመፅሓፍ ብቖርበት ምሽፋን ማለት እዩ፡፡ እዚ ድማ ንጥንካረ መፅሓፍ ኣገዳሲ ዝኾነ ጥበብ እዩ፡፡

ካብ ዓይነታት ተሽከርከርቲ ኣብ ክልተ ይምቀሉ ንሳቶም ነዳዲ ዝጥቀማን ዘይጥቀማን ካብኣተን ድማ ብስክሌት እንትከው ብጣዕሚ መቃላጠፊት ተሽከርካሪት እያ። ኣብዚ እንዳሳይል ፅገና እዩ።

ምግቢ፡- ምግቢ ንወዲ ሰብ ካብቶም 3 መሰረታዊ ነገራት ሓደ እዩ፡፡ ኣብ ሃገርና ብዙሓት ዓይነት ባህላዊ ምግብታት ኣለው፡፡ ንኣብነት እንጀራ ብፀብሒ ደርሆ ምስ እንቁላሊሕ ይጥቀስ፡፡

እዚ ንሪኦ ሰለና ስእሊ ሓንቲ ሞዴሊስት ጓለ ኣንስተይቲ ምርኢታ እናቅረበት ጅንስ ስረ ብቅልል ዝበለ አከዳድና ምርኢታ እናቅረበት ተመልከትቲ እውን ኮፍ ኢሎም እናረኣይዋ ኢና ንርኢ ዘለና።

ዑፉናት ናይ ኢትዮጵያ ፌደራል ፖሊስ ተሽከርከርቲ ባንዴራ ተገይሩለን ኣብ ሰልፊ ይርአያ ኣለዋ፡፡ ኣብ ልዕሊአን ከዓ ንቑሕ ወታደራዊ ቁመና ዘለዎም ፖሊሳት ኣለዉ፡፡

ዓይነታት መጋየፅን መመላክን ንዝነበረና መልክዕ ኣጉልሁ ኣብሊፁ ዘሪኣና እንትከውን ካብቶም ዓይነታት መመላክዒ ድማ ኣብ ክሳድ ዝእሰር ካብ ዝተፈላለዩ በሩር ዝተሰርሐ መጋየፂ እዩ።

አብ ሃገርና ካብ ዝርከቡ ባክታት ሓደ ባንኪ አዋሽ እዩ። ባንኪ አዋሽ ንዓማዊሉ ቁሉጡፉን ሱሉጥን አገልግሎት ዝህብ ዓብይ ትካል እዩ። እዚ እንሪኦ ዘለና ንባንኮም ዘፋልጥ መስታወቂያ እዩ።

ብዙሓት ሰባት ኣብ ዙርያ ሓደ ዓብይ ቤተ ቤተ ክርስትያን ተኣኪቦም ክብረ በዓል የብዕሉ ይረአዩ። ልዑል ሰማይ ከተማን ኣብ ታሕቲ ዘሎ መስተንክር ሰማይን ዓቢ ናይ ሰላምን እምነትን ስምዒት ድማ ይፈጥር።

ንግድን ምትዕድዳግን ማለት ኣብ ናይ ንግዲ ቦታ ከይድካ ዘለካ ዝተፈላለየ ምህርቲ እትሸጠሉ ዝደለኻዮ ነገር ድማ እትዕድገሉ ከይዲ ምሻን ምልዋጥን እዩ፡፡

ሓደ ወዲ ባህላዊ ጻዕዳ ኢትዮጵያዊ ክዳን ተኸዲኑ ይርአ። ኣብ ጥቓኡ ኣብ ዝርከብ ገረብ ተጸጊዑ ጸሊምን ጻዕዳን ዝተቐብአ በትሪ ኣብ ኢዱ ሒዙ ኣሎ።

ስፖርት-ደቂ ሰባት ብቡድን ወይ ብውልቀ ዝገብርዎ ንሕንሕ ጥንካረ ኣካልን ኣእምሮን ስፖርት ይበሃል፡፡ ብቡድን ካብ ዝግበሩ ውድድራት ስፖርት ኩዕሶ እግሪ ካብቶም ኣዝዮም ተፈተውቲ ሓየ እዩ፡፡

እቲ ኣብቲ ምስሊ ዝራኣየና ዘሎ ካብ ናይ ገዛን ቢሮን ኣቕሑት ተጠቐስቲ ዝኾኑ ጠረጼዛን ወንበርን ይርከብዎም፡፡ ወንበር ከፍ መበሊ ንጥቀመሉ፡፡ ጠረጼዛ ድማ ኮምፒተር ነቐምጠሉ፡፡

ካብቶም ጥንታዊ ሃይማኖታዊ ቅርስታት ዝበሃሉ ሓደ ኮይኑ ሽሙ ከዓ ብራና ይበሃል:: ላዕለዋይ ሽፋኑ ከዓ ካብ ቆርበት ዝተሰርሐ እዩ:: ፀሎት ንምፅላይ ይጠቅም::

እዚ ኣብ ናይ ኢ/ያ ኦርቶዶክ ተዋህዶ ቤተ ክርስትያን እምነትን ስርዓትን ምእመናን ንፀሎት ዝጥቀምሉ ብቋንቋ ትግርኛ ዝተፃሓፈ መዝገበ ፀሎት ዝብል እዩ፡፡

ኣብዚ ምስሊ እዚ ዘሪኤና ናይ ዓለምና ካርታ የርኢ፡፡ ብሰፊሑ ድማ ናይ ሃህጉረ ኣፍሪካ ካርታ ኣጉሊሁ የርኢ፡፡ ቀፂሉ ውን ኣብ ቀርኒ ኣፍሪካ ትርከብ ሰማያዊ ሕብሪ ዝተኸበበት ድማ ሃገርና ኢትዮጵያ የመልክት፡፡

እዚ ኣብ እስክሪን እንምልከቶ ምስሊ ኣብ ማእከል ቃላይ ብ ዓበይቲ ተክልታት ዝተከበበ ቦታ ብጣዕሚ ዓበይቲ ዝተቆረጹ ጉንድታት ኣብ ድሕሪት እቲ ጃልባ ንዕዘብ።

እዚ ኣብ እስክሪን እንምልከቶ ምስሊ መፍትሒ እንዳተብሃለ ይፍለጥ። ንመእሰሪ ወይ ንመፍትሒ ቡሎን ንጥቀመሉ ከከም ዓይነት ቡሎን ንምፍታሕ ክጠቅመና ዝተፈላለየ ቁጽሪ ይርከቦ እዩ።

እዚኣ ፅብቅቲ ቁርሲ ኮይና አብ ክልተ መመገቢ አቅሓ አብ ሕድሕዲኡ ሓደ ሓደ እንጀራ፣ አብቲ ሓደ አርባዕተ ተወሳኪ ዳቦ አብቲ ካልአይ ድማ ክልተ ተወሰክቲ ዳቦ ምስ ነናይ ባዕሎም ፀብሒ ተዳልዩ አሎ፡፡

ኣብዚ ምስሊ እዚ ሓደ ሰብኣይ ኣብ መሬት ክዘርእ ወይ ክኹዕት ይርአ። እቲ ሒዝዎ ዘሎ መሳርሒ ኣብ ኣብ መሬት ንምኹዓትን ንምሕላውን ዝጥቀመሉ መሳርሒ እዩ። እቲ መሬት ብሓመድ ተሸፊኑ ብሳዕሪ ይሕወስ።

እዚ ኣብ ኣዲስ ኣባባ ዝርከብ የዓድዋ ድል መታሰቢያ ዝበሃል ኣደባባይ እዩ፡፡ እዚ ከባቢ ውፅኢት ናይ ኮሪደር ልምዓት እዩ፡፡ በዚ መዳይ ናይ ኮሪደር ልምዓት ክድገፍ ዝግብኦ እዩ፡፡

እዚ ኣብዚ ምስሊ እንርእዩ ዘለና ካብ ዓይነታት ምግቢ እዩ። እዚ ምግቢ እዙይ ሸክላ ጥብሲ እዩ ዝባሃል። ሸክላ ጥብሲ ካብቶም ብጣዕሚ ተፈተውቲ ዓይነታት ናይ ስጋ ምግቢ ሓደ እዩ።

እዚ እንሪኦ ዘለና ብተፈጥሮ ዝፍጠር እሳተ ጎመራ እንትከውን ደረቅ ዝነበረ መሬት ናብ ቀይሕ ሓዊ ዝቅየረሉ ኩነታት እንትከውን እዚ ኩነታት ድማ ማግማ እንዳተባሀለይ ይፅዋዕ።

ዋይት ቦርድ ማርከር ንዑዑ ተባሂሉ ኣብ ዝተሰርሐ ሰሌዳ ፅሑፍ ንምፅሓፍ ዘግልግል ብርዒ እዩ፡፡ እዚ ብርዒ ብቐሊሉ ክድምሰስ ዝኽእል ዓይነት እዩ፡፡

ኣብ ቤት ምግቢ ዝተፈላለዩ ዓይነታት ምግቢ ንኣጋይሽ ይቐርቡ፡፡ ካብዞም ዓይነታት ምግቢ እኒ ቀይሕ ፀብሒ፡ ጥብሲ፣ ቅቅል ቀንዲ ተጠቀስቲ ኮይኖም ንረኽቦም፡፡

እዛ ጓል ኣስተይቲ ወይ ሰበይቲ ናብ እንዳማርያም ፅዮን መክየዲ መንገዲ እንዳከደት እንተላ ኣብቲ ከባቢ ዘለው ብደቀቅቲ ኣእማን ዝተሰረሐ ኣብ ላልሊ ድማ መንበሪ ገዛውቲ ኣለው።

ካብ ኣብ በረኻ ዝነብሩ እንስሳታት ትምደብ ብመልክዓ ፍሉይ ሕብሪ ዘለዋ ናይ ኣዕዋፍ ዝራእቲ ሓንቲ ዋሪ እያ፡፡ ዋሪ ኣብ መስቀል ከባቢ ተራእያ ብድሕሪኡ ትኽውል፡፡

ካብ ኣብ ትግራይ ዝርከባ ማዕከናት ትግራይ ሓደ ትቢኣስ እንተባሃለ ዝፍለጥ ዓይነት እትከውን እዞም ኣቦኣብ ወርጢ ጥር ዝነበረ ስራሕትን ተግባራትን ናይ ህዝቢ የማሓላልፉ ኣለው።

ኣብ በረካ ዝቦቀለ ተክሊ ኣብዚ ምስሊ ንምልከት እዚ ተክሊ እዚ ድማ ዕሾክን ቅንጭብን ኮይኑ ኣብ ደረቅ ቦታን ምድረ በዳን ብበዝሒ ይቦቅል

ኣብ ሓደ ሜዳ ዝተኣከበ ብዙሕ ህዝቢ ይርአ ኣሎ፡፡ እዚ ናይ ፀሓይ መከላኸሊ ፅላል ዝሓዘ ህዝቢ በዓለ ጥምቀት ንምኽባር ዝተኣከበ እዩ ዝመስል፡፡

ኣብ ናይ መምሃሪ ክፍሊ ብዙሓት ናይ መምሃሪ ሓገዛት ዘለውዎ ኮይኑ ክልተ ህፃናት ተምሃሮ ይራኣዩ፡፡ መምሃሪ ሓገዝ ንተምሃሮ ትምህርቲ ብቐሊሉ ክርዶኦም ይገብር፡፡

እዚኣ ዘበናዊት ብሓይሊ ኤሌክትሪክ ትሰርሕ መጎጎ እያ፡፡ እዛ መጎጎ እዝኣ ከምተን ካልአት መጎጎታት መፋወዝ ኣይትደልን፡፡ ኣብ ዓበይቲ ከተማታት እያ ትታኣታቶ ዘላ፡፡

ሃለዋ ትሕንያ ዝበሃል ናይ ምግብን ቅመም ምግብን ኣብ ከባቢና ዝፍለጥ ኣይነበረን፡፡ ሎሚ ሎሚ ግን ኣብ ሱፐር ማርኬታት ዝርከብ ምህርቲ ኮይኑ ኣሎ፡፡

ናይ ቤተ ክርስትያን ፅላል ወይ ከዓ ድባብ ዘለዎ መስቀልን ርጉድ ዝበለ መትሐዚኡ በትርን ዝተሰከመ ፃዕዳ ነፀላ ዝተኸደነ ሰብኣይ ዘርኢ ምስሊ እዩ

እዞም ተከተልቲ እምነት ክርስትና ዝኮኑ መራሕቲ ሃይማኖት እዮም ኣቅሽቲ ወይም ካህናት ተኣኪቦም ጻዕዳ ክዳን ተከዲኖም በትሪ ኣብ ኢዶም ሒዞም ንምልከት ኣለና።

እዚ እንርእዩ ዘለና ካብ ሙዚቀኛታት ትግርኛ ሓደ እዩ። እዚ ሙዚቀኛ ሽሙ ኣብርሃም ደብረመድህን ይባሃል። ኣብርሃም ካብቶም ብጣዕሚ ተፈታዊ ሙዚቀኛ ትግራይ ሓደ እዩ።

ኣብ ጥቓ እቲ ኣስፓልት ፅርግያ ሓንቲ ወላዲት ንእሽተይ ህፃን ብኢዳ ሒዞ ሓደ ዓብይ ጀሪካንን ናይ 5ሊትሮ ብመዳበርያ ዝተሸፈነን ሒዛ ንማይ ትኸይድ ትረአ ኣላ፡፡

እዞም ብወታደራዊ ልብሲ ዝርአዩ ዘለዉ መራሒ ጀነራል ሰዓረ መኰነን ይበሃሉ፡፡ ዶክተር ዓብዪ ኣሕመድ ናብ ስልጣን ኣብ ዝመፁሉ ናይ መጀመርያ እዋን ኢታማዦር ሹም ገይሮም ሾይሞምዎም ነይሮም፡፡

ናይ ህዝቢ ትግራይ መንነቱን ክብሩን ዝገልፅ ናይ ሂወት መስዋእቲ ተኸፊሉሉ ዝመፀ ንኹሉ ማህበረሰብ ዝሓቁፍ ናይ ባዕሉ ዓብይ ትርጉም ዘለዋ ባንዴራ እዩ።

ዓይነታት ምቁር ፍረ ዘለዎም ተኽልታት ብዙላት እዮም፡፡ ካብኣቶም ውሽጢ ማንጐ ዝበሃል ዓይነት ተኽሊ ኣዝዩ ምቁር ጣዕሚ ዘለዎ ፍረ ካብዘውፅኡ ሓደ እዩ፡፡

መፍተል ካብ ቀዳሞት ወለዲ ዝተወረሰ ናይ ደቂ ኣንስትዮ ጥበብ እዩ፡፡ እዚ ጥበብ ካብ ጥጥ ዝስራሕ ክዳን ዓለባ ዓዲ ንምድላው የግልግል፡፡

ናይ ፅሕፈት መሳርሒ፡- ካብ ናይ ፅሕፈት መሳርሕታት ሓደ ዝኾነ ሁዋት ማርከር እዩ፡፡ እዚ ዓይነት ማርከር ኣብ ፃዕዳ ሰሌዳ ንመምሃሪ ወይ ድማ ንመፅሓፊ ይጠቅም፡፡

ሰባት ኣብ ማእከል ሓደ ጫካ ኮፍ ኢሎም ደው ኢሎም ይረኣዩ። ኩሎም ዝተፈላለየ ቅዲ ባህላውን ዘመናውን ክዳውንቲ ተኸዲኖም እዮም። ነፍሲ ወከፍ ሰብ ሓይልን ትእዛዝን ዘመሓላልፍ ቁመት ኣለዎ። ናይ ዓብይ ባህልን ሓበንን ስምዒት ዘመሓላልፍ እዩ።

እዚ ኣብ ምስሊ እንሪኣ ዘአና ጅግናን ቅኑዕን ፡ካብ ትግራወይቲ ኣዶ ዝተፈጠረ ዕድሚኡን ሂወቱን ንህዝቢ ትግራይ ዘወፈየ ናይ ትግራይ ሰራዊት ኣዛዚ ጀነራል ምግበይ ሃይለ ይበሃል።

እዚ ካብ ናይ ኢትዮጵያ ብሄረሰባት ናይ ሓደ ወገን ሰብ እዩ፡፡ እዚ ሰብ ነገር ባህሊ ኮይኑዎ እምበር ክዳን ስኢኑ ኣይኮነን ዕርቃኑ ዝርአ ዘሎ፡፡

ኣበዚ ከባቢ ብጣዕሚ ሰፊሕ ዝኮነ ሓዱሽ ግልጋሎት ዝህብ ትካል ኮይኑ ኣብዚ ሓሙስተ ፃዕዱ መኪና ሓንቲ ድማ ፀላም መኪና ዝተፈላለዩ መሰረታዊ ግልጋሎት ማለት ዕርግያ ናይ መብራህቲ ፓሎታት የሪኣና ኣሎ።

እቲ ንሪኦ ዘለና ምስሊ ስታሊን ናይ ዘቕርቦ ቴለቪዥራ ፕሮግራም ርእሲ ብፅሑፉን ብምስልን ዝሓዘ እዩ፡፡ እዚ ፕሮግራም መብዛሕትኡ ንመራሕቲ ብምንቃፍን ምግምጋምን ዝፍለጥ እዩ፡፡

እቲ ንሪኦ ዘለና ናይ ቆርቆሮ ልግብጋብ ሓፁር ናይ ድኽነት መግለፂ ዘይክኾን ይኽእል እዩ፡፡ ምኽንያቱም ኣብ ከይዱ ምስራሕ ዘሎ ሕንፃ እውን ብቖርቆሮ ይሕፀር እዩ፡፡

ሰለስተ ቀይሕ-ቡናዊ እርሳስ ብፕላስቲክ ተጠቕሊለን ኣለዋ። እተን እርሳስ ኩሕሊ ልፕስቲክ ወይ ዓይኒ መሸፈኒ ዝመስላ ኮይነን፡ እዚ ፍርያት ጽባቐ ንምዕባይ ዝዓለመ ይመስል።

ኣብዚ ናይ ጉያ ልምምድ ይገብሩ ኣለዉ፡፡ እዚ ልምምድ ኣብ ናይ ጉያ ማሽን ዝግበር ስለ ዝኾነ ናይ መጉየዪ ቦታ ፀገም የለን፡፡

እዚ ናይ ቀደም ሰባት ብባህላዊ ደርፊ ወይ ከዓ ብባህላዊ ናይ ሙዚቃ መሳርሒ ዝተዓጀበ ሳዕሲዒት የመላኽት፡፡ ኣብዚ እተን ደቂ ኣንስትዮ ርእሰን ጎተና ዘይተቆነነ ከምዝነበራ ይሕብር፡፡

ብስራሕቲ ኣርክቴክቸርን ህንፃ ስራሕን ተጠቒምና እንሰርሖ ገዛን መንበርን ይጥቀስ፡፡ ገዛ ንደቂ ሰባት መንበሪ ወይ ድማ ንስራሕቲ ድርጅት ክካረይ ዝኽእል እዩ፡፡

ኣብቲ ዝሰገረ ፅርግያ ናይ ፅዕነት ኣየሱዙ መኪና ትረአ ኣላ፡፡ ብድሕሪ እታ ኣይሱዙ ድማ ናይ መስተ መከፋፈሊ ይረአ፡፡ ብዙሓት ካሳታት ናይ መስተታን ድማ ደርዲሮም ይራኣዩ፡፡

እዚ ዘመን ዝበሃል ናይ ሕትመት ሚድያ እዩ፡፡ ዘመን ሃገራዊ ተበፃሕነት ዝነበሩ ናይ ሚድያታት በኲሪ እዩ ነይሩ፡፡ ሎሚ ግን ከም ቀደሙ ኣይኮነን፡፡ ተበፃሕነቱ ቀኒሱ እዩ፡፡

ብሽኩቲ ብህፃውንቲ ኣዝዩ ዝፍቶ ምቁር ናይ ምግቢ ዓይነት ኮይኑ እዚ ምግቢ ብፋብሪካታት ተዓሽጊ ኣብ ሱፐር ማንርኬታትን ድንኳናትን ብበዝሕን ዓይነትን ንመሸጣ ይቐርብ፡፡

ኣብ ሓደ ናይ ንግዲ ትካል(ድንዃን) ኣብ ዝተፈላለዩ መዐሸጊ ማልት እውን ብካርቶን ብላስቲክ ዝተፈላለየ ሕብሪ ዘለዎ ማለት እወን ቀይሕ ቆፃልን ካልኦት ህብሪን ዘለዎም ዓይነት ብሽኩቲታት ይረኣዩ ኣለዉ::

ኣብ ፃዕዳ ጎማ ሮዝ ዝመስል ፈሳሲ ሰምና ዝሓዘን ቆፃል ዝመክደኑ ኮይኑ ከባቢ ሽዱሽተ ዝከውን ጎማታት ንኣጃክሳትን ናይ ነብሲ ሳምናታትን እዮም።

ፅራይ ስዋ ካብ ጆክ ናብ ፅዋዕ ይግልበጥ ኣሎ፡፡ ብጐኒ ድማ ካብ ቀርኒ ዝተሰርሑ ዋንጫታት ኣለዉ፡፡ እዚ ስዋ ብሓቂ ስተየኒ ዝብል መልክዕ ዘለዎ እዩ፡፡

ኣብ ዝተፈላለየ ቢሮታትን ቤት ምግብን ሃገርና ዝርአ "ኣብዚ ሽጋራ ምትካኽ ክልክል እዩ!" ዝብል ፅሑፍ እንትኸውን ኣብ ማእኸል ድማ ሽጋራ እንዳተኸኸት ኣላ፡፡

እውይ ደስ በሃሊ በብዓይነቱ ፅብሕታት ዘለዎ መዓዲ እዩ ተቐሪቡ ዘሎ ፡ እዚ ብጣዕሚ ንጥዕና ፅቡቕ እዩ ፡ ኢ/ያዊያን ኣመጋግባና በዚ ንሪኦ ዘለና ነስተኻኽል ።

ስፖርት፡- ኣብ ዓለም ብዙሓት ስፖርታዊ ውድድራት ይካየዱ እዮም፡፡ ካብዚኦም ኢ/ያ ኣብ ናይ ዓለም ውድድራት እትፅዋዓሎም ዓ/ት ስፖርታዊ ውድድራት ጉያ እዩ፡፡ እዚ ኢ/ያን ኣብ ዓለም ብጉያ ዘፀወዐ ሻምበል ምሩፅ ይፍጠር ይባሃል፡፡

ካብ ቀደም ወይ ካብ ጥንቲ ህዝቢ ትግራይ ዝተፈላለዩ ወፃዓታት ምስ በፅሖ ናብ በረካ ወደዲ ይኩን ጓል ወፂኦ ይቃለሱ ነይሮም እዘን እንሪኣን ዘለና ተጋደልቲ ደቂ ኣንትዮ ናይ ተጋደልቲ ክዳን ተከዲነን ፀጉረን እውን ተከምቂመን ኣለዋ።

ሰብኣይን ሰበይትን ዝኾኑ እቴጌ ጣይቱን ሃፀይ ሚንሊክን ኣብ ምስሊ ይርአዩ ኣለዉ፡፡ እዞም መራሕቲ ምስ እዋን ወራር ጣልያን ተተሓሒዞ ፍሉይ ታሪክ ዘለዎም እዮም፡፡

እዚ ትርእዎ ዘለኩም ምስሊ ናይ ደቂ ተባዕትዮ መቀምቀሚ ፀጉሪ ስራሕ እንትከውን ድዛይን ኣቆራርፃ ፀጉሪ ኣብ ማእከል ፀጉሪ ወሰን ወሰኑ ተላፅዩ ዘርኢ ምስሊ እዩ።

ኣርማ፡- ናይ ባህሊ፣ ናይ ስራሕ፣ ናይ ድርጅት፣ ናይ ፖለቲካን ናይ ጅግንነትን ኢልና ክንገልፆ ንኽእል ኢና፡፡ እዚ ኣርማ እዚ ናይ ትግራይ ስፖርት ኣካዳሚ እዩ፡፡

ኣወዳት ኩዕሶ እናትፃወቱ ሓደ ጋንታ ቢጫ እቶም ካሊእ ድማ ፃዕዳ ገሮም በርኛ ድማ ፀልክም ገሩ ጻብቲ ክባቢ ገዛ ዓብይ ፅላልን ኣሎ።

ብዙሓት ተመልከትቲ ኣብ ዘለዉዎ ኣዳራሽ ናይ ቴጓንዶ ውድድር ይግበር ኣሎ፡፡ ዳኛ ነቲ ውድድር ብቕርበት ይከታተሎ ኣሎ፡፡ ኣነ ነዚ ውድድር ሕዚ ብምስሊ እምበር ብኣካል ሪአ ኣይፈልጥን፡፡

ኣብዚ እንዳ ጓል ክሓቱ ንዝለኣኹ ሽማግለታት ንምቕባል ዝተዳለወ ሽምግልና ዝብል ፅሑፍ ዘለዎ መመላክዒ ይርአ ኣሎ፡፡ ከምዚ ዓይነት ዘይነበረ ነገር ንምግባር ዝግበር ፃዕሪ ክተባባዕ ኣይግብኦን፡፡

ኣዚ ኣብ እስክሪን እትሪእዎ ዘለኩም ምስሊ ናይ መኪና ኮይኑ እታ መኪና ከዓ ቶዮታ እትብል ፃዕዳ መኪና እያ። ብጎኒ እታ መኪና ከዓ ሳብያን ዝብሃል ዓብዪ ሆተል እኒሄ።

እዝይኣቶም ቅርፅታትን ቅርስታትን እዮም። እዞም ዝተፈላለዩ ዓይነታት ቅርፅታት ካብ ዕንፀይትቲ ዝተሰርሑ ኮይኖም መውቀጢ ቡና፣ ኣንበሳ፣ ናይ ሰብ ቅርፂንቅጭኔን ዝኣመሰሉ ኣለው።

መስተታት፡- መስተታት ብፋብሪካ ዝምረቱን ብሰብ ዝስርሑን የካትቱ፡፡ ኣብ ትግራይ ኣዝዩ ዝተለመደ ዓይነት መስተ ስዋ እዩ፡፡ ስዋ ከይበዝሐ ብዕቅን እንተተሰትዩ ንደም ምልኢት ይሕግዝ ተባሂሉ ይዝረብ፡፡

ሽዕነት ዝሓዘት ትዩታ ዝዓይነታ መኪና ትርአ ኣላ፡፡ እዛ መኪና ካብ ዝፀዓነቶም ፅዕነታት ንምግብነት ዝውዕል ጥቕልል ጐመን ዝብልዎ ካብሎ ሓደ እዩ፡፡

ብናይ ምዕራባውያን ስታይል ዝርአዩ ወዲ ተባዕታይን ጓል ኣነስተይትን ይርአዩ ኣለዉ፡፡ ንምንታይ እባ ምኹራጅና ዘይተረፈስ ንወገን ዝጠቅም ካልእ ቁም ነገር ዘይንኹርጅ፡፡

ደስ በሃሊ ናይ ኩዕሾ መፃወቲ ታኬታ ዝመስል ጫማ እኒሀ፡፡ እዚ ጫማ ኣብ ኩዕሾ ፀወታ ምቹውነት ዝፈጥር ልሙድ ዓይነት ጫማ እዩ፡፡

ኣብቲ ዝረአ ዘሎ ምስሊ እፀዋትን ኣትክልትን ይረኣየና፡፡ እፀዋት ኣብ ክልተ ይኽፈሉ፡፡ ብተፈጥሮ ዝቦቑሉን ብሰብ ዝትከሉን ኢልና ኣብ ክልተ ክንከፍሎም ንኽእል ኢና፡፡

መመላኽዕታት፡- ኣብዚ ኣዳራሽ ወይ ገዛ ብብዙሕ ዓይነት ዲምላይት መብራህቲን ብብዙሓት ምልኩዓት ኣርቴፊሻል ዕንበባታት ፀቢቑን መልኪዑን ንሓደ ዝኾነ ጉዳይ ዝተዳለወ እዩ፡፡

ካብ እቶም ናይ ቀደም ናይ ደቂ ተባዕትዮ ናይ ፀጉሪ እስታይል ዝባህሉ ኮይኑ ንክትርእዮ ደስ ዝብል ንቅዲሚት ሰጥ ዝበለ ጎጂ ዝመስል ጠስሚ ዝተለከየ እዩ።

እዚ ብሰባት ዝተጨናነቐ ክፉት ቦታ ዘርኢ እዩ። እቲ ህዝቢ ኣብ ክልተ ቀንዲ ክፋላት ይምቀል። ዓበይቲ ግራጭ ኣእማን ወይ ኮብልስቶን ኣእማን ኣብ ግንባሮም ተደራሪቦም ይርከቡ። እዚ ምስሊ ሓያል ናይ ምትሕብባር ጻዕርን ህዝባዊ ተሳትፎን ኮይኑ ይስምዓካ።

እዚ ኣብዚ ምስሊ ትርእይዎ ዘለኩም ምስሊ ዋይን ዝባሃል መስተ እዩ። ዋይን ካብቶም ኣልኮላዊ መስተ ዝባሃሉ ሓደ እዩ። ዋይን ምስ ኮካ ሓዊስካ እውን ዝስተ መስተ እዩ።

ኣብዚ ናይ ገዛን ተክሊን ናይ ገዛ ጫማን ኣለው እዚ ናይ ገዛ ተክሊ ፀሓይ ረከበ ኣይረከበ ኣብ ዝኮነ ክልምልም ዝክእል እንትከውን እዚ ናይ ገዛ ጫማ ግና ካብ ገዛ ውሽጢ ወፃኢ እንትረጊፅናዮ ተሎ ይባለሸው።

እዚአ እንርአ ዘለና አብ ናይ ግድግዳ መንድቅ ዝሰቀል ግዜ ዝሕብረልና ሰዓት ተባሂሉ ይፅዋዕ ሰለዚ ኩላትና ስርሐትና ነምሰላጥ ብግዜና ክንጥቀም ዝሕግዘና ሰዓትእዮ ።

ሕ/ሰብን ስድራን፡- ሕ/ሰብ ናይ ብዙሓት ስድራ እኩብ ኮይኑ ኣብዚ ዘለው ግን ስድራ ይባሃሉ፡፡ ኣቦ፣ ኣዶን ክልተ ውላድን ይርከቡ፡፡ እዞም ስድራ ሓደ ዓ/ት ክዳን ተኽዲኖም ኣለው፡፡

ሕ/ሰብ ስድራን እንብሎም ኣብ ሓደ ከባቢ ወይ ድማ ኣብ ሓደ መንበሪ ገዛ ዝነብሩ ቤተሰብ እንትኾኑ ብሓባር ኮይኖም ታሕጓስን ሓዘንን ዝካፈሉ ኣዝማድ እዮም፡፡

ናይ ተመሃሮ መምሃሪ መፅሓፍ ይርአ ኣሎ፡፡ ተመሃሮ ገዛ ዕዮኦም ክሰርሑ፣ ዕሙቕ ዝበለ መፅናዕቲ ክገብሩ እንተኾይኖም መምሃሪ መፅሓፍ ግድን የድልዮም እዩ፡፡

ናይ ሃገርናን ባንዴራንናይ ክልላትናን ኣዝዮ ብዙሓት ዕንበባን ኣብ ሃገርና ኣብ ዝተፈላለዩ ኣመራርሓ ዝርከቡ ባዓል ስልጣናት ኣብ ፓርላማ ቃለ ማሓላ እናገበሩ እዮም።

ጫማ፡- ጫማ በቢ ጊዜኡን በቢ እዋኑን ጫማ ብዝተፈላለየ ቅርፅን ዲዛይንን ይስራሕን ይምረትን፡፡ እዚ ናይ ደቂ ኣንስትዮ ድፉን ሲኒከር ጫማ እዩ፡፡

እዚ ዝተፈላለዩ ዓይነታት ካብ እምኒ ዝተሰርሐ ዝተቀረፀን ብመልክዕ ፊደላትን፣ ብመስቀል፣ ብሓወልቲ ተቀሪፁ ንማዕተብ መትሐዚ ቁልፊ ወዘተ ንጥቀመሉ ዓይነት ቅርፃ ቅርፂ እዩ ።

እቲ ቤተ ክርስቲያን ኣብ ኦርቶዶክስ ተዋህዶ ቤተ ክርስቲያን ኢትዮጵያ ኣብ ዝርከብ ቅዱስ ቦታ ኣክሱም ጽዮን ማርያም ይርከብ። ሓደ ዓቢ ጎቦን ዘለዎ ዘመናዊ ስነ ህንጻዊ ህንጻ እዩ። ኣብቲ ከባቢ ናይ ኣድናቖትን ሰላምን ስምዒት ኣሎ።

እቲ ስእሊ ብሕብራዊ ቅርጽን ዲዛይንን ዝተሰለመ ናይ ኢትዮጵያ ባህላዊ ኣቅሓ የርኢ። እዚ ኣቕሓ እዚ “ኣገልግል” ይበሃል። ካብ ሃሪን ዕንጨይቲን ዝስራሕ ኮይኑ መብዛሕትኡ ግዜ መትሓዚ ምግቢ ኮይኑ ዘገልግል እይ።

እዚ ናይ ኣኽሱም ዩኒቨርሲቲ በሪ እዩ፡፡ ናይዚ በሪ ዲዛይን ፍሉይ መስሕብ ኣለዎ፡፡ ግን ህንፀቱ ገና ኣብ ከይዲ እዩ ዘሎ፡፡ እንትውዳእ ኣዝዩ ተፈታዊ ክኾን እዩ፡፡

እቲ ስእሊ ኣፍደገን መእተዊን ዘርኢ እዩ። እቲ ኣፍ ደገ እምንን ኣፍደገ ሓጺንን ኣለዎ። ኣብ ላዕሊ ድማ ሰማያዊ ኣርእስቲ ማዕጾ "ናይ ሰሜን ዕዝ ናይ 11 ክፍለጦር መዘከርታ ሓወልቲ" ዝብል ዝተጻሕፈ ጽሑፍ ይርአ።

ኣብዚ ምስሊ እዚ ዘሪኤና ንወዲ ሰብ ኣድለይቲ ዝባሃሉ መሰረታዊ ኣገልግሎታት ሓደ እንትኸውን ናይ ባቡር ሃዲድ እዩ፡፡ ባቡር ካብቶም ትራስፖርትን ተሽከርከርትን ተጠቃሲ እዩ፡፡

እዚ ዓበይቲ ሚድያታት ዝጥቀማሉ ዲጅታል ካሜራ እንትኸውን ዝተፈላለዩ ፅሬት ዘለዎም ቪድዮታት ዝቅረፆ ዘመናዊ መሳርሒ ኮይኑ ሰብ ሞያታት እቲ መሳርሒ ሒዘሞ አለው።

ሓደ ባህላዊ ዓለባ ዓዲ ዝተኸደነ ሰብ ኮፍ ኢሉ ክራር ይፃወት ኣሎ፡፡ ክራር ኣብ ትግራይ ብሰፊሑ ዝዝውተር ዓይነት ባህላዊ መሳርሒ ሙዚቃ እዩ፡፡

ናእዚ አብ እስክሪን እንምልከቶ ዘለና ምስሊ አብ ማእከል ፅርግያ ዝከድ ዝተፈላለዩ ሕብሪ ዘለዎ ጋሪ ንምልከት ቅድሚአ ድማ ትከድ መኪና ንምልከት አለና::

ሱፐርማርኬት አቑሑት፡- ኣብ ሱፐርማርኬት ካብ ዝሽየጡ ኣቕሑት ንምጥቃስ ዝኣክል ናይ ህፃናት ሰሪፋም፣ ፓስቲኒ፣ ፓስታን ዝተፈላለዩ ዝተዓሸጉ ናይ ህፃናት ምግብታት ይርከቡ፡፡

ሰብኣይ ነዊት ሒዙ ኣብዑሩ ፀሚዱ ሰፊሕ ግራት እናሓረሰ ኣብቲ ከባቢ ካልኦት ዓበይቲ አእዋም ን ጎቦታትን ዴሰ ዝብል ቦታታት እዮም ዝኔእዉ ።

መብዛሕቲኤን ደቂ ኣንስትዮ ዘመኑ ዘምጽኦን በብእዋኑን ዝመፅኡ ፋሽናት ተክተልቲ እየን። እዛ እንርእያ ዘለና ድማ ካብቶ ናይ ፋሽን ክዳውንቲ ተከዲና ፋሽን ሸው ተርኢ ኣላ።

ሓንቲ ጓል ኣንስተይቲ ባህላዊ ክዳን ኢትዮጵያ ተኸዲና ትርአ። እቲ ክዳን ጻዕዳ ኮይኑ ኣብ ኣፍልቡ ቀይሕን ወርቅን ዝተጠልፈ እዩ። እዚ ናይ ጽባቐን ባህላዊ ሓበንን ስምዒት ዘመሓላልፍ እዩ።

ኣብ ዓበይቲ ከተማታት ትግራይ ናይ ሰብዓ ካሬ ዝበሃል ናይ መንበሪ ገዛ ዕደላ ተኻይዱ እዩ፡፡ እዚ ህንፃ ብናይ ደብሪ ዲዛይን ጥራሕ ንክስራሕ ብዝፈቅድ መምርሒ መሰረት ዝተዋህበ እዩ፡፡

ጋዜጣን መፅሓፍትን፡- ሓደ ሰብኣይ ኣብ ናይ ጋዜጣን መፅሓፍትን መደብር ዝንበብ እንዳመረፀ ይረአ ኣሎ፡፡ ኣብ ጋዜጣን መፅሄትን ዝርከቡ ከም ልበ ወለድን ናይ ቋንቋ ዘምህሩን መፅሓፍቲ ይርከቡ፡፡

እዚ ኣብ ምስሊ ንርኦ ዘለና ቀይሕ ሽጉርቲ እንዳተባሃለ ዝፅዋዕ ንምግቢ ንፀብሒ ንጥቀመሉ ንጥዕናና ድማ ብጣዕሚ ጠቃሚ ምኳኑ ብሕክምና ዝተረጋገፀ እዩ።

እዚ መሳርሒ ፒንሳ ይበሃል፡፡ ፒንሳ ዝጠበቐ ነገር ቆንጢጥካ ንምፍዃስ ንዝፈኾሰ ከዓ ብኣንፃሩ ንምጥባቕ ይጠቅም፡፡ እዚ መሳርሒ ኣብ ብዙሕ ሞያታት ቦታ ኣለዎ፡፡

ካህናት ጥንታዊ ናይ ሞኣ ኣንበሳ ኣርማ ዘለዎ ናይ ኢትዮጵያ ባንዲራ የርእዩ ኣለዉ፡፡ ገለ ሰባት እዚ ባንዲራ ናይ ዳግማዊ ሚኒሊክ እዩ ዝብሉ ኣለዉ፡፡ ኣነ ግን ከምኡ ኣይኣምንን፡፡

እዚ ስእሊ ብብዙሓት ጸሊምን ጻዕዳን ሰማያውን ፕላስቲክ መእሰሪ ቆርበት ዝተመልአ ካርቶን ሳንዱቕ ዘርኢ እዩ። እዚኦም ኣብ መጽሓፍ ወይ ጸብጻብ ወረቓቕቲ ንምሓዝ ይጥቀሙ።

እዚ ንሪኦ ዘለና ዝተፈላለዩ ዓይነታት ዝተፋሕስ ወይ ዝተቆነነ ሃረ እንትኮን መብዛሕቲኡ ግዜ አብ አሽንዳ ደቂ አንስትዮ ዝግበሮኦ ኮይኑ አብ ክሳድካ ፣ርእስካ ዝግበር አዩ ።

ኣብዚ እንሪኦ ዘለና ካብ ዓይነታት ተክልታት ኣብዚ እንሪኦ ኣቫካዶ እንትከው ኣቫካዶ ፅሟቅ፣ ንፀጉሪ፣ ንገፅ፣ ንዘይቲ ዝበሉ ጠቅምታት ኣለውዎ። እዚ ተክሊ እዚ ናይ ባዕሉ ወቅቲ ኣለዎ መፍረይ።

ተመልከትቲ ኣብ ዘለዉዎ ናይ ውሽጢ ኣዳራሽ መድረኽ ብደያኑ ዝምራሕ ናይ ቴንስ ውድድር ይካየድ ኣሎ፡፡ ንዓይ ቴንስ ኣዝዩ ደስ ዝብለኒ ፀወታ እዩ፡፡

ብኤለክትሪክ ዝሰርሕ መስታረሪ ክዳን እኒሀ፡፡ ናይ ቀደም መስታረሪ ብፍሓም እዩ ዝሰርሕ ነይሩ፡፡ ሎሚ ግን ምስ ፍሓም ምንኽኻእ የለን፡፡ እዚ ናይ ኤለክትሪክ መሳርሒ ኣለና፡፡

ኣብዚ ክልተ ሰባት ሓሰር ዝመልአት ዓረብያ ተሰኪሞም ክኸዱ ይረኣዩ። ሓንቲ ሰበይቲ ኣብ ልዕሊ እታ ዓረብያ ደው ኢላ ክትጥምት ትርአ። ኣብ ዙርያ መዓልቲ ድማ ኣግራብን ዕንጨይትን ይእከብ። እዚ ንፋይናንሳዊ ስራሕን ተስፋን ዝውክል ስምዒት እዩ።

ሓንቲ ከተማ ካብ ርሑቕ ትርአ ዝተፈላለዩ ነዋሕቲ ህንጻታትን ኣብ ዝተፈላለየ ቦታታት ደው ኢሎም። ኣብ ቅድሚት ድማ ቀጠልያ ሳዕርን ኣግራብን ኣሎ። እታ ከተማ ዘመናዊትን ኣብ ህንፀት ትርከብን ምዃና ዘርኢ እዩ። ዘመናዊነትን ተስፋ ዘለዎ ኣረኣእያን የስንቕ።

ናይ ትግራይ ደቂ ኣንስትዮ ንመጋየፅን መመላኽዕን ካብ ዝጥቀማሉ እቲ ቀንዲ ወርቂ እዩ፡፡ እዚ ናይ ኢድ ወርቂ መናጀር ይባሃል፡፡ ኣብ ኤርትራ ውን ከምዚ ዝተለመደ እዩ፡፡

ፓፓየ እንዳበልና እንፅዎዖ ተክሊ ኮይኑ ካብ ዝተፈላለዩ ሕማማት ክከላከለልና ዝክእል ዓይነት ትክሊ እንትኮን ብዙሕ ማይ ምስታይ እውን እዩ ዝፈትው ፓፓየ።

እዚ አብ እስክሪን እንምልከቶ ዘለና ንከባቢ ፅሪት ዝጠቅመና ጉሓፍ ሙጉሓፍ ወይ ጉሓፍቲ እዮም ብ ዓረብያ ተጠቂሞም ድማ ዝመልኡ ክሻታት የጋዕዙ አለዉ::

እዚ ኣብዚ ምስሊ እንርእዩ ዘለና ዓለም ለካዊ ባንኪ ኣንበሳ እዩ። ዓለም ለካዊ ባንኪ ኣንበሳ ኣብ መላእ ኢትዮጵያ ዝርከብ ኮይኑ ካብቶም ፍሉጣት ባንክታት ሓድ እዩ።

ኣብዚ ምስሊ እዚ ዘሪኤና ካብ ዘበናዊ ጫማታት ሓደ ዝኾነ ስፒል ጫማ እዩ፡፡ ስፒል ጫማ ደቂ ኣንስትዮ ካብ ዘለዎን ቁመት ነዊሐንን መልኪዐንን ንኽረአያ ይጠቕመን፡፡

ፍሕኛ እደተበሃል ዝፅዋዕ ኾይኑ ንዝተፈላላየ ከም ክርስትና ፣ልደት፣ መርዓ ፣መርቓ ገዛ ንዝተፈላለዩ በዓላት ክከውን ኮሎ ብደንብ ንመመላኪዕ በብሕብሩ ተንፍሑ ንመፃባበቂ ንጥቀመሉ ፍሕኛ እዳተበሃል ይፅዋዕ።

እዚ ኣብ ኢትዮጵያ ከተማ ወይ ዕዳጋ ከባቢ ህያው ናይ ጎደና ትርኢት የርኢ። ብዙሓት ሰባት ኣብ ጎደና ክግዕዙ ይረኣዩ። ኣብ ቅድሚት ሓደ ሰብኣይ ደርሆ ኣብ ኢዱ ሒዙ ክሓልፍ ይርአ። ዕግርግርን ንጥፈትን! መዓልታዊ ህይወትን ድልዱል ናይ ንግዲ መንፈስን የርኢ።

ማንጎ ማንጎ ዝብል ስያመ ዘለዎ ፕላስቲክ ጥርሙዝ ጽማቝ ማንጎ ዘርኢ እዩ። እቲ ጥርሙዝ ቀጠልያ ቆቢዕን ምልክትን ዘለዎ ኮይኑ፡ ኣብ ምልክት ክልተ ማንጎ ኣሎ። እዚ ናይ ሓጎስን ፍረሽነትን ስምዒት የመሓላልፍ።

ኣበ ትግራይ ብዙሓት ዓይነት ምግቢ ኣለው ካብ ኣቶም ድማ ኣብ ምብራቅ ትግራይ ማላት ዓጋመ ዓዲ ግራት ብበዝሒ ዝምገብዎ ምግቢ ጥሕሎ እንዳተባሃለ ይፅዋዕ።

ካብ ናይ ውፅኢት ዕንጨይቲ ዝኾነ ማዕፆ ይረአ ኣሎ፡፡ ማዕፆ ናይ መንበሪ ገዛ ወይ ከዓ ናይ ቤተ እምነት ውን ክኸውን ይኽእል እዩ፡፡

እዚ ምስሊ ደቂ ኣሽኝዳ ጋመ ተቆኒነን ዙርየኣን ምስ መጋየፂታተን ገይረን ንዞም ኣጋይሽ ውፃኣተኛታት ብፃውታ ደቂ ኣሽንዳ እንዳሓዞም ዝርእይና ምስሊ እዩ ።

ኣብዚ ምስሊ እዚ ዘሪኤና ካብ ዓይነታት ሱፐርማርኬት ኣቕሑት ዝጥቀሱ እንትኾኑ ከም ሻምቦን ሎሽንን ይርከብዎም፡፡ ደቂ ሰባት ንመሕፀብን ተሓፂቦም ድማ ከይፍሕሽውን ይጠቕሙ፡፡

CRS ናይ ዝበሃል ኤንጅኦ መኪና ትርአ ኣላ፡፡ ኣነ ናይዞም ክንዲ ጨጉሪ ርእሲ ዝበዝሑ ብስም ግብረ ሰናይ ዝንቀሳቐሱ ትካላት ተልእኮ እንታይ ምዃኑ ኣይፈልጥን፡፡

ኣብ ልዕሊ ፅዕነት ዘለዋ መኪና እግሩ ኣንጠልጢሉ ሓደ ሰብ ኮፍ ኢሉ ኣሎ፡፡ ከምዚ ዓይነት ኣቀማምጣ ንሓደ ዝህብ እዩ፡፡ ክንድ ክንድኡ ኣነ እዃ ተሰኪፈ፡፡

እዚ አብ እስክሪን እንምልከቶ ዘለና ምስሊ ካብቶም ደቂ አንስትዮ አሕዋትና አዲታትና ንምምልካዕ ዝጥቀማሉ መጋየፂ አስተሊኒ ወይም ጎዋግብ እንዳተብሃለ ይፍለጥ ማለት እዩ::

እቲ ኣብቲ ምስሊ ዝራኣየና ዘሎ ካብቶም ንደቂ ሰባት ጥዕና ንኽህልዎን ጉልበት ክረክብ ዝገብሩ ዓይነታት ምግብታት ወይ ድማ ኣትክልትን ፍራምረታትን ሓደ እዩ፡፡

ኣብ ፀቢብ መንበሪ ገዛ ተዓፃፊ ዓራት ምጥቃም የድሊ፡፡ እዚ ዓራት ቀትሪ ናብ ግድግዳ ተዓፂፉ ጠጠው ስለዝብል ኣብ ገዛ ኣብ ምንቅስቓስ ፅበት ቦታ ከይህሉ ይገብር፡፡

እዚ ኣብ ምስሊ እንምልከቶ ዘለና ምስሊ መብዛሕኡ ግዚ ኣብ ቤሮታት ወይ መስራቤታት ንረክቦ ነገር ኮይኑ ፋይላት በቢ ዝግብኦም ቦታ ፈሊና ንምቅማጥ ይጠቅመና። ፋይል መቀመጢ እውን ዳተብሃለ ይፍለጥ እዩ።

ሁማን ሄይር ኮስሞቲክስ ዝብል ናይ መፋለጢ ታፔላ ይርአ ኣሎ፡፡ ደቂ ዓደይ ብናይ ፈረንጂ ጨጉሪ ምድማቕ ዘይተርፈክን፡፡ ብናይ ባዕልኽን ንምድማቕ እንዶ ፈትና፡፡

ናይ ኣስቤዛ መሸጢ ዕዳጋ ቦታ ኾይኑ ዘለዉ ኣስቤዛታት ድማ ድንሽን ሽጉርቲን እዩም ፍርቖም ኣፍ ካሳ ፍርቖም ድማ ኣብ ባይታ ተቐሚጦም ኣለዉ ።

እዚ ኣብ ኣኽሱም ዝርከብ ኩዳ ዝበሃል እንዳ ምግብን መስተን ካፌን እዩ፡፡ ሽሙ ዝረአየ ግን እቲ መፋለጢ ናይ ቤት ጭፈራ መፋለጢ ክመስሎ ይኽእል እዩ፡፡

እዚ ምስሊ ናይ ሓደ ሱፐር ማርኬት ሸቀጣ ሽቅጥ ዝካይደሉ ቦታ ኮይኑ እዚ ናይ ሓድ ኩኪስ መሸጢ መደበሪ ምስሊ ኢና ንሪ ዝልና።

ዝተፈላለዩ ዓይነታት ሽቶታትን ዶደራንትን ተደርዲሮም ይርኣዩ ኣለዉ፡፡ እዚም ሽቶታት ብኣብዝሓ ደቂ ኣንስትዮ ዝጥቀማሎም ኮይኖም ሓሊፉ ሓሊፉ እውን ደቂ ተባዕትዮ ይጥቀሙሎም እዮም፡፡

ተፈለጥቲ ሰባት፡- ኣብ ሃገር ወይ ኣብ ናይ ፓለቲካዊ መድረኻትን ስልጣንን ካብ ዝፍለጣ ደቂ ኣንስትዮ ሓንቲ ዝኾና ወ/ሮ ሳህለወርቅ ዘውዴ ይባሃላ፡፡

ኣብ ብዙሕ ከባቢታት ሃገር ፓርክታት ብብዝሒ እናተሰርሑ ኣብ ዘለዉሉ እዋን ኢና ንርከብ፡፡ ካብዞም ፓርክታት ሓደ ኣብ ኣዲስ ኣባባ ዝርከብ እንጦጦ ፓርክ እዩ፡፡

እዚ ኣብ እስክሪን ንምልከቶ ዘለና ምስሊ ክልተ መርዑት ማለት እውን ሰባኣይን ሰበይትን ሱፉን ቬሎን ኣብ ልዕሊኡ ድማ ጸሊም ካባ ምስ ተክሊል ለቢሶም ይርኣዩ ኣብ ድሕሪቶም ድማ ኣቅሽቲ መስቀል ሒዞም ይርኣዩ።

ዶ/ር ኣረጋዊ በርሀ ካብ ቀዳሞትን መስረቲትን ዕጥቃዊ ቃልሲ ህዝባዊ ወያነ ሓርነት ትግራይ ሓደ እዩ፡፡ ኣብዚ ሕዚ እዋን ድማ ናይ ህዳሴ ግድብ ስራሕ ኣፅፈፃሚ ኮይኑ እንዳሰርሐ ይርከብ፡፡

እዚ እትርእዎ ዘለኩም ምስሊ ሃይማኖታዊ ባዓል ጥምቀት እንትከውን ኣቅሽሽትን ዳቆናትን ነቲ ማይ ጥምቀት እንዳባረክዎ ዘርኢ ምስሊ ኮይኑ፣ ብኦርቶዶክስ ተዋህዶ ዝክበር ባዓል እዩ።

እቱይ ሰብኣይ ዘለዎ ከባቢ ብሓምለዋይ ዝተሸፈና ኮይኑ ናብ ሓደ ቦታ ኣዝዩ ብምትኮር ኣብ ዒላማ ብምእታው ትኩረት ሂቡ ኤርፎን ፣ቆቢዕን ዝገበረ እዩ ።

ኣትክልቲ መጀመርያ ልክዕ ከም ሰብ ብንእሽተዮም ኣፍሊስና፣ ተክሊና ፣ኣስቲና ናብ ዝደለናዮ ፍረ ከበፅሑ ዝክእሉ እንትኮኑ እዛ እንሪኣ ዘለና ዓይነት ተክሊ እውን ብጫ ዝኮነ ፍረታት ዝሕውሕው ኢላ ኣላ።

ካብ ቆርበት ዝተሰረሐ ናይ ደቂ ኣንስትዮ ፀሊም ሕብሪ ዘለዎ ቦቲ ይበሃል፣ ኣብ እዋን ቁሪ የርገፅ። ምስ ሓፂር ክዳን ምስ ስረን እወን ምጥቃም ይከኣል።

ካብቶም ኣድለይትን ወሰንትን ዝበሃሉ እንስሳ ዘቤት ሓደ ዝኾነ ንወዲሰብ ንምግብነት ይኹን ን ሕርሻ ከምኡ እውን ንግልጋሎት ወሊድ ዝህብ ብዕራይ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ኣደን ኣቦን ምስ ጋሎም ኮይኖ ዝተልዓልዎ ናይ ቀደም ናይ ነገስታት እታ ኣዶ ባህላዊ ክዳን ብ ካባ ተከዲኖም ንዕዘብ።

መንከሽከሽ ዝበሃል ናይ ገዛ መሰረታዊ ኣቑሑ ሓደ ኮይኑ ቡና፣ ቅመማ ቅመምን ካልኦትን ንምቕላው ዘገልግል ስርሓቱ ካብ ታኒካ ዝኾነ ኣቕሓ እዩ፡፡

እዚ ኣብ ጠረጴዛ ኮፍ ኢሎም ዘመናዊ ናይ ደቂ ተባዕትዮ ስኒከርስ ዘርኢ እዩ። እቲ ጫማ ብቐንዱ ግራጭን ጸሊምን ሕብሪ ዘለዎ ኮይኑ፡ ጻዕዳ ጫማ ኣለዎ። እዚ ምስሊ ምቾትን ዘመናዊነትን ዝገልጽ እዩ።

ናይ ፍሉይ ካልኣይ ብርኪ ቤት ትምህርቲ ቃላሚኖ ብናይ መምህር ሓገዝ ይረዳድኡ ኣለዉ፡፡ እዚ መድረኽ ዓርሲ ብዓርስኻ ንምምህሃር ዝጠቅም መሳርሒ እዩ፡፡

ሱፐርማርኬት ኣቑሑት፡- ኣብ ሱፐርማርኬት ካብ ዝሽየጡ ዓይነታት ኣቑሑት ከም ኣብነት ንምጥቃስ ዝተዓሸገ ጨው ኣዮዲን፣ ዝተዓሸገ ጥሕኒ፣ ዝተዓሸገ ቡንን ሞኮረንን ክንረክብ ንኽእል፡፡

ዘይበሰለ ብዙሕ ፍረ ፓፓዮ ኣብ ሓደ ኦም ናይ ፓፓየ ተጠፍጢፉ ይረአ። እቲ ከባቢ ሓምላይ ኮይኑ ልሙድ ገጠራዊ ጽባቐ ኣለዎ። ባህርያውን ሰላማውን ሓጐስ ሕርሻ ዘርኢ እዩ።

እፅዋት ንደቂ ሰባት ዝተፈላለዩ ጠቅምታት ክህቡ ይክእሉ እዮም ካብ ኣቶም ንመድሓኒት፣ ንምግብነት፣ ንፁህ ኣየር ንምርካብ፣ ንዝተፈላለዩ ናይ ገዛን ናይ ቢሮ ኣቁን ንምስራሕ ይጠቅሙ።

እዚ ኣብዚ ስእሊ ዘሎ ቦታ ባህላዊ እንዳ ሻሂ ወይ ቤት ምግቢ ኢትዮጵያ ይመስል። እቲ ገዛ ብተፈጥሮኣውን ባህላውን ንብረት ዝተሰርሐ ኮይኑ ካብ ዕንጨይቲ ዝተሰርሐ እዩ። ኣብ ውሽጢ ድማ ብዙሓት ባህላዊ ዕንጨይቲ መንበርን ጠረጴዛታትን ኣለዉ።

እዚ ኣብ እስክሪን እንምልከቶ ዘለና ምስሊ ደቂ ኣንስትዮ ኣሕዋትና ጽባቅአን ንምውሳክ ካብ ዝጥቀማሉ መጋየጺ ሓደ ቁኖ እዩ እዚ ድማ ጋመ እንዳተብሃለ ይፍለጥ።

እዚ እንርእዮ ዘለና ሓደ ወዲ ተባዕታይ ብባህላው ክዳን ማዕሪጉን ተመላኪዑን እዩ። ባህላዊ ክዳን ን ደቂ ሰባት ካብ ብጣዕሚ ዘመላክዕን ዘማዕርግን ብቀዳምነት ዝስራዕ እዩ።

አብዚ ስእሊ እንሪኦ ዘለና ምስሊ ዓጋዜን ኮይኑ ፤ እዚ ዓጋዜን አብ ሓምላዋይ አትክልቲ ዘለዎ ቦታ ጠጠው ኢሉ ይርአ፡፡ ዓጋዜን ካብቶም እንስሳት ዘገዳም ሓደ እዩ፡፡ ዓጋዜን ሓፂር ጭራትን ነዊሕ ቀርኒን አለዎ፡፡

ኣብዚ ጽቡቕ ናይ ኢትዮጵያ ክዳን ዝተኸድነት ሕጉስቲ መንእሰይ ኣብ ጽቡቕ ምድላው ደው ኢላ ትርአ። ኣብ ድሕሪት ማይን ለምለም ሓምላይን ይርአ። ጽባቐ ትውፊት ዘርኢ ሓጎስን ዘኹርዕን በዓል እዩ።

እዚ ኣብ እስክሪን እንምልከቶ ዘለና ምስሊ ደቂ ኣንስትዮ ኣሕዋትና ኣዲታትና ንመጋየጺ ንምምልካዕ ዝጥቀማሉ ኣብ ክሳደን ጎባግብ ዳተብሃለ ይፍለጥ። ጎባግብ ካብ ንሃስ ይስራሕ።

ኣብዚ ምስሊ ንሪኦ ዘለና ኣብ ክልል ትግራይ ዝርከብ ናይ ከባቢ ራያ ንደቂ ኣንስትዮ ኣሕዋትና ወይ ድማ ኣዴታትና ንመመላኽዕን መጋየፅን ዝጥቀማሉ ባህላዊ ኣቕሑት እዩ፡፡

እዞም ንርኦም ዘለና መናእሰይ ዘፋልጥዎ ዘለው ዓይነት አፍሪ ከርባል ዝበሃል ዓይነት ቅብአት ኮይኑ ንደቂ ተባዕትዮን ደቂ አነትዮ ንጥቀመሉ ቅብአት እዮ ።

እዚ እትርእዎ ዘለኩም ምስሊ ናይ ደቂ ተባዕትዮ ጫማ ካብ ቆርበት ዝተሰረሓ ቡኒ ሕብሪ ዘለዎ ጫማ ኮይኑ ንዓዳጋይ ኣብ ዕዳጋ ዝሽየጥ እዩ።

ካብቶም ካብ ሃገርና ዝርከቡ ደረስቲ እቲ ሓደ ዝኮነ ኣዝዩ ጥበባዊ በሊሕን ፈላጥ ሰብ እንትከውን። ኣብታ እንርእያ ዘለና ድማ ምስሊ ትኩሳት ትብል መፅሓፍ ወይም ድርሰት ኣብርኪትሉና ኣሎ።

ብዙሕ ኣብ መሸማዕ ዝተመልአ ቀይሕ ሽጉርቲ እኒሆ፡፡ እዚ ሽጉርቲ ብጅምላ ዝሽየጥ ወይ ዝተሸጠ ምዃኑ እሙን እዩ፡፡ እዚ ሽጉርቲ ኩልና ንፈትዎ ናይ ፀብሒ ቅመም እዩ፡፡

እዚ አብ እስክሪን እንምልከቶ ዘለና ምስሊ ካብቶም እንስሳ ዘቤት ዝበሃሉ እንስሳ ሓደ ኮይኖም ደርሆ ይበሃላ::ፍልይ ዝበለ ካብቶም ሉሙዳት ደርሆ ሕብሪ ፀሊም እየን ዘለዋ::

እቲ ኣብቲ ምስሊ ዝራኣየና ዘሎ ካብ ኣብ ገዛን ቢሮን ዝርከቡ ኣቑሑት ዝባሃሉ ሶፋ/ወንበር እዩ፡፡ እዚ ኣቕሓ ጋሻ ንምቕባልን ቤተሰብ ከፍ ክብለሉን ይጠቅም፡፡

ካብ መሰረታዊ ኣገልግሎታት ካብ ዝተሰርሑ ሓደ ኣብ ዝኾነ ፅርግያ ሓደ ናይ እምነት እስልምና ኣማኒ ዓብዬ ወላዲ ወይ ሼኽ ይራኣዩ ኣለው፡፡

እዚኦም ተመሃሮ ወይ ድማ ሰልጠንቲ እዮም ዝመስሉ ፡ መስታቀሻ ሒዞም ጠጠው ኢሎም ዝኽናነ ት/ቲ ወይ ድማ ስልጠና እንዳተኽታተሉ እዩም ዘለዉ ።

እዚ ኣብ እስክሪን እንምልከቶ ዘለና ምስሊ መሕደሪ ናይ ከፍቲ ኮይኑ ኣብ ውሽጢ ናይ ሳዕሪ መብልዒ ቦታ ይርከብ ከምኡ እውን ንእሽተይ ውላድ ላሕሚ ዝኮነት ጻዕዳ ምራክ እንሀለት።

ካብ ናይ እንስሳ ዘገዳም ሓንቲ ዝኾነት ቅጭኔ እያ፡፡ ቅጭኔ ካብቶም ኣብ በረኻ ዝነብሩ እንስሳታት ብኽሳዳን ብቑመታን ነዋሕ እትባሃል እንስሳ እያ፡፡

ናይ ተፈጥሮን ከባብን ካብ ዝባሃሉ ናይ ምድሪ መልክኣት ሓደ እሳተ ጎመራ እዩ፡፡ እዚ እሳተ ጎመራ ኣብ ብዙሓት ከባቢታት ዓለምና ዘሎ ኮይኑ ኣብ ሃገርና ድማ ኣብ ክልል ዓፋር ኣሎ፡፡

ካብ መሳርሒታት ሕርሻ ዝኮነ ካብ ሓፂን ዝተሰረሐ ፋስ ዝበሃል እንትከውን መተሓዚኡ ወይ ለዓቱ ድማ ካብ ዕንፀይቲ ዝተሰረሐ ኮይኑ ዝተፈላለዩ ቆጥቋጣት ምቁራፅ ንጥቀመሉ።

ሓደ ቀይሕ ሰያብ ሰብአይ ፃዐዳ ከናቲራን ፀሊም ሱፍን ተከዲኑ አብ እርሳስ ሕብሪ ድሕረ ገፅ ይርከብ፡፡ ፃዕዳን ቀይሕን ሕብሪ ዘለዋ ባንዴራ ከዓ አብ ጎኑ ተንጠልጢላ ትርከብ፡፡ እዚ ሰያብ ሰብአይ አረ ክቀይሕ.. ክስይብ መን ተባሂሉ ኸ ይፍለጥ፡፡

እቶም ካህን ወይ ከዓ ቐሺ ኣብ ጥንታውን ታሪኻውን ገዳም ይራኣዩና ኣለው፡፡ እቲ ገዳም ድማ ካብ ውቅር ኣብያተ ክርስትያናት ሓደ እዩ፡፡

እቲ ስእሊ ኣብ ወሰን ጽርግያ ዝርከብ ንግዲ የርኢ። ኣብ ቅድሚት ቀጠልያ መንበርን ጠረጴዛታትን ኣለዉ። ኣብ ልዕሊኦም ድማ ቀጠልያ ፕላስቲክ ሽፋን ኣለዎ። ኣብቲ ጽርግያ “ኦርጋኒክ ጁስ” ዝብል ጽሑፍ ይርአ ኣብ ጎድኑ ናይ ኢትዮ ቴሌኮም ምልክት ይርአ።

እዘን ደቂ ኣንስትዮ ንምታይ እየን ከምዚ ብዝኣምሰለ ዝብርቕርቕ ዝበለ ኣከዳድናን ስታይልን ፎቶ ንክለዓላ መሪፀን፡፡ ብሓቂ እዚ ተግባረን ዕላምኡ እንታይ ከምዝኾነ ኣይተረድአንን፡፡

ኣብ ድኳን ንዕዳጋ ዝቐርቡ ናይ ከንፈር ባልምን ቻፒስትክን ሞይስቸራይዘራት ኣለዉ። ቀይሕን ሮዛን ተመሳሳሊ ሕብሪን ብንጹር ይርአ። ብዛዕባ ጽባቐ ዝምልከት ጽሩይን ዘዘናግዕን ኣቀራርባ ውን እዩ።

ሱፐርማርኬት ኣቕሑት፡ ካብ ናይ ሱፐርማኬት ኣቕሑት ንምጥቃስ ዝኣክል ከም ናይ ታኒካ ጠስሚ ሸኖ፣ ናይ ታኒካ ድለኽ ማርማላታን ዝተዓሸጉ ናይ ዝተጣሓኑ ሎውዝን እዩ፡፡

ኣብ ሃገርና ከምኡ ውን ኣብ ትግራይ ኣብ ብዙሕ ገዛ ዝተለመደ ባህላዊ መስተ ቡና እዩ፡፡ ቡና ንጊዜ መሕለፊ፣ ጋሻ መቐበልን ሓላሓሊፉ ውን ከም ወልፊ ዝስተ እዩ፡፡፡፡

እዞም ኣብ ምስሊ እንርእዮም ዘለና ሰባት ናይ ሃይማኖት እስልምና ተከተልቲ ዝኮኑ ሰባት እዮም። እዞም ኣመንቲ እስልምና ዝኮኑ ሰባት ስግዳን እንዳሰገዱ ይረኣዩ ኣለው።

እዚ ድሙቕ ሮዛ ላስን ሶልን ዘለዎ ግራጭ ስኒከር ዘርኢ እዩ። ኣብ ድሕሪት ኣብ ጻዕዳ ድስቲ ንእሽቶ ተኽሊ ኣላ። እቲ ስምዒት ስፖርታውን ዘመናውን ደስ ዝብል እዩ።

እዚ ከፍ ኢሉ ንሪኦ ዘለና መንእሰይ ኣብ ሓለዋ ዘሎ መንእሰይ እዩ ። ዝተኸደኖ ክዳኑ ድማ ናይ ሰራዊት ክዳን ኮይኑ ኣብ ኢዱ ድማ ብረት ሒዙ ኣሎ ።

መፋለጢ፡- ንኽፋለጠልና ዝደለናዮ ምህርቲ ወይ ነገር ብፖስተር ወይ ብዜና ማዕኸናት እንትነፋልጦ ማለት እዩ፡፡ ኣብዚ ዘለው ፅምዲ ሰባት ብዛዕባ አፍሪ ኸርባል ናይ ፀጉሪ ቅብኣት እንዳፋለጡ እዮም፡፡

ሓደ መንእሰይ ኣብ ጥቓ ሓንቲ ንእሽቶ ዳስ ዝመስል ትካል ንግዲ ደው ኢሉ ንመሸጣ ዝኸውን መትሓዚ ዘይቲ ክመልእ ይርአ። ኣብ ከባቢኡ ብዙሕ ናይ ጎማ ዘይቲ ኣሎ። እቲ ቦታ ናይ ንግዳዊ ንጥፈታት ስምዒት ዘንጸባርቕ እዩ።

ኣብ ትራንስፖርትን ተሽከርከርትን ካብ ዝምደቡ ሓደ ዝኾነ ኣውሮኘላን እዩ፡፡ ኣውሮኘላን ንብዙሕ ዕላማ ይውዕል፡፡ ንኣብነት ንጦርነት ፣ ንህዝቢ መመላሲን ንኣቕሓ መጓዓዓዝን ይጠቅም፡፡

ኣብዚ ምስሊ ሓደ ሰብኣይ ኣብ መድረክ ኮፍ ኢሉ ይዛረብ ኣሎ። ኣብ ቅድሚኡ ክልተ ማይክሮፎናት ኮይነን፡ ሓንቲ ካብኣተን ናይ ኢትዮጵያ ዜና ኣላ። ብድሕሪኡ ብየማንን ጸጋምን ክልተ ባንዴራታት ኣለዋ።

ክልተ ናይ ተቓራኒ ፆታ ሰባት ብናይ ዓለባ ዓዲ ክዳን ወቂቦም ኢድ ንኢድ ተተሓሒዞም ይርአዩ ኣለው፡፡ እዞም ሰባት ፍቑራት እዮም ዝመስሉኒ፡፡

ኣብ ክልል ትግራይ ካበ ዝርከቡ እቶም ብጣዕሚ ጅግና ተፅዕኖ ፈጣሪ ዝኮነ ጀነራል ዮውሃን(መዲድ) እንዳተባሃለ ዝፅዋዕ ጀነራል እዩ። መዲድ ማለት ንፀላእቱ ጥሕን ዘብል ማለት እዩ።

እዚኣ ንሪኣ ዘለና ኣብ ምስሊ ደራፊት ናይ ትግርኛ ኮይና ስማ ሰለማዊት ግብሩ ትብሃል ዋኒነይ ዝብል ደርፊ ድማ ትደርፍ ባህላዊ ቁኖ ጋመ ትቆኒና ወርቂ ምስ ቅይሕን ቢጫን ሽፎን ጌራ ንሪኣ ኣልና ።

ጌሶ ካብ ቆዋሚ ተክልታት ሓደ ኮይኑ ቆፅሉ ተሸምጢጡ ደሪቁ ኣብ ትግራይ ካብ ዝርከቡ ባህላዊ መስተ ስዋ ዝባሃል መስተ ዝኣቱ ቆፅሊ እዩ።

ሓደ ሰብኣይ ኮፍ ኢሉ፡ ኣእዳዉ ተጠቒሙ ክረዳዳእ ይሙኩር፣ ጻዕዳ ሰሚስ ተኸዲኑ ገጹ ህዱእን ሓሳባውን መግለጺ ዘለዎ፣ ኣብ ምዝራብ ዘተኮረ ይመስል። ህዱእን ርእሰ ተኣማንነትን ድማ ኣለዎ።

ካብ ናይ ኣትክልትን ኣሕምልትን ዝምደብ ሓዱሽ ዝተዃዕተ ፃዕዳ ሽጉርቲ ይረአ ኣሎ፡፡ እዚ ተኽሊ እዚ እቲ ታሕተዋይ ኣካሉን ላዕለዋይን ኣድሪቕና ንቐመም ፀብሒ ይውዕል፡፡

እዚ ቢሮ ወይ እስኪርቢቶ እዳተባሃለ ዝፂዋዕ እንትከውን ክልተ ዓይነት እንትከውን ሰማያዊን ፀሊም ሕብሪ እንትከውን ብጣዓሚ ጠቃሚ ንሕ/ሰብ አድላይ ዝኮነ ንመፀሕፊ ወይ ንመምህሪ ይጠቅም።

እዚ ንሓንቲ ጓል ኣንስተይቲ ብጎኒ ዝርአ ኮይኑ፡ ብገለ ምኽንያት ገለ ክፋል ገጻ ተደብዚዙ ይራኣይ። ናይ ምስጢርን ኣቓልቦን ስምዒት ዝህብ እዩ። ባህላዊ ወይ መንፈሳዊ ሃዋህው ዘሎ ይመስል።

ኣፉ ዝኸፈተ ሓርገፅ ይርአ ኣሎ፡፡ እዚ ፍጥረት ኣፉ እንትኸፍት መፍርሒ እዩ፡፡ ኣነ ብጣዕሚ እየ ዝፈርሖ፡፡ ብኣካል ክርእዮ ዘይደሊ ፍጥረት እዩ፡፡

ኣብ ናይ ኢ/ያ ዘመነ ንግስነትን ሰሎሙናዊ ስርወ መንግስቲ ካብ ዝነበሮም ናይ መጨረሻ ንጉስ ግርማዊ ቀዳማዊ ሃፀይ ሃ/ስላሴ ንጉሰ ነገስት ዘ-ኢትዮጵያ እዚኦም ኔይሮም፡፡

እዚ ውሩይ ደራፊ ኢያሱ በርሀ ይበሃል፡፡ እዚ ደራፊ ንመንእሰይ እናቐስቀሰ ናብ ዕጥቂ ክኣቱ ዝገበረ ናይ ሕወሓት ኣባል እንትኾን ኣብ መወዳእታ ካብ ደራፊነት ናብ ነጋዴነት ተለዊጡ ነይሩ፡፡

ኣብዚ ምስሊ ሓደ ሰብኣይ መኪና ክጽግን ይርአ። እታ መኪና ኣብ ጋራጅ ወይ ማእከል ጽገና እያ ዘላ። ኣብ ድሕሪት ክልተ ተመሳሰልቲ መካይን ደው ኢለን ይረኣያ፡ ንሳተን እውን ይጽገና ወይ ይሕደሳ ኣለዋ።

እዚ ኣብ ኣስክሪን ኣንምልከቶ ዘለና ምስሊ ካብቶም ዘመናዊ ኣሰራርሓ ዘለዎም ገዛውቲ ሓደ ኮይኑ ግራውንድ ፕላስ ቱ ዝኮነ ቪላ ገዛ ንዕዘብ ኣለና።

ኣብቲ ዝረአ ዘሎ ስእሊ ቀይሕን ግራጭን ስኒከር ይረአ ኣሎ። እቲ ጫማ ተፈጥሮኣዊ ዝመስል ላዕለዋይ ክፋልን ጻዕዳ ጫማ ዘለዎን እዩ። ጫማ ንደቂ ሰባት ካብቶም ብጣዕሚ ኣድለየቲ ዝበሃሉ ነገራት ሓደ እዩ።

እዚ ኣብዚ ምስሊ እንርእዮ ዘለና ኣብ ኢትዮጵያ ካብ ብቀዳምነት ዝስርዑ ናይ ቱሪዝምን መስሕብን ዝኮነ ፋሲለደስ እዩ። ፋሲለደስ ኣብ ኢትዮጵያ ኣብ ከተማ ጎንደር እዩ ዝርከብ።

ሓደ ውዲን ሓንቲ ጋልን ናይ ሓብሻ ጥልፊ ገሮም እት ጥልፊ ብፀሊም ኮይኑ ምስቀሉ ብወርቃማ እዩ። ናይ ታ ጋል ምቅንት ኣልዎ ፀጉራ ሰዲዳ ብኢዳ ሂዛቲ ኣላ ወርቃ ጌራ እት ውዲ ንዓዓ እንዳረኣያ እዩ።

ኣብዚ ጻዕዳን ሰማያውን መኪና ኣብ ጽርግያ ትርአ ኣላ። ዕጥቃዊ ይመስል፡ ኣብ ድሕሪት ድማ ናይ መጓዓዝያ ምልክታትን ሕብርታትን ተቐሚጡ ኣሎ። እዚ ድማ ቅንዕናን ዘመልክት ህዝባዊ ንጥፈት እዩ።

እፅዋት ዝተፈላለየ ረብሓ ኣለዎም፡፡ ካብዞም እፅዋት ሓደ ዝኾነ ጌሾ ናይ ኣልኮል መስተ ኣብ ምድላው ከም ሓደ ዋና ቅመም ኮይኑ የገልግል፡፡

እዚ አብ እስክሪን እንምልከቶ ዘለና ምስሊ አብ ርክክብ ስልጣን ዝተልዓለ ኮይኑ ሃይለማርያም ደሳለይ ምስ ዶክተር ዓብይ አሕመድ ናይ ኢትዮጵያ ባንዴራ ሒዞም ዝተልዓልዎ ፎቶ እዩ ንምልከት ዘለና::

እዚ ኣብ እስክሪን እንምልከቶ ዘለና ምስሊ ኣብ ሱፐር ማርኬት ዝርከቡ ዝተፈላለየ ጣዕሚ ወይ ቃና ምስ ዝተፈላለዩ ሽማት ተደርዲሮም ንዕዘብ ኣለና።

ኣብዚ ዝተፈላለዩ መነኮሳትን መነኮሳትን ኣብ ሓደ ቦታ ኮፍ ኢሎም ይረኣዩ። መብዛሕትኦም ጵጳሳትን መስቀልን ዝሓዙን እዮም። ኣብ ድሕሪት መንደቕ ድማ ናይ ኣዴና ቅድስት ድንግል ማርያም ስእሊ ኣሎ። እዚ ቅንዕና እምነትን ናይ ምዕሩይነት መንፈሳዊ ሓጐስን ዘርኢ እዩ።

ከባቢ ገጠር ደስ በሃሊ ትርኢት ዘለዎ እዩ፡፡ ኣብዚ ምስሊ ልምሉም ምድሪ፣ ወሓዚ ሩባ ከምኡውን ሓደ ገባር ምስ ኣኻፍቱ ንርኢ ኣለና፡፡

ብከዋኽብቲ ሰማይ ዝተሸለመ ዝመስል መድረኽ እኒሀ፡፡ እዚ መድረኽ ጋህዳዊ ድዩስ ብኮምፒዩተራዊ ቅንብር ዝተሰርሐ፡፡ ኣነ እዚ መድረኽ ናይ ኮምፒዩተር ቅንብር እዩ ዝመስለኒ፡፡

እዚ ኣብ ምስሊ እንሪኦ ዘለና ካብ ሓደ ቴሊቭዥን ጣብያ ፋና ዝተወሰደ ናይ ወቅታዊ ጉዳያት መንግስቲ ኮሙኒኬሽን ኣገልግሎት ዝሃቦ መግለጺ እዩ።

ተመስገን ኣመረ ዝብል እንዳ አንስሳት ምግቢ ዝሽየጠሉ እዩ። መፋለጢ እንሰርሖ ስራሕ ብፅሑፍ ወይ ብስእሊ ኣብዝደለናዮ ቦታ ክንልጥፎ እንተለና ስራሕና ኣዕጋቢ ውፅኢት ይህልዎ።

እዚ ኣብ እስክሪን እንምልከቶ ዘለና ምስሊ ኣብ ማእከል ከተማ ዝርከብ ማእከል ኣደባባይ እዩ። ብጣዕሚ ብዙሓት ተሽከርከርቲ ይንቀሳቀሳ ኣለዋ ኣብ ማእከል ክዓ ነዋሕቲ ትክሊ ኣለዉ።

እዛ ኣብቲ ምስሊ ትርአ ዘላ በዓልቲ ክልተ ጐማ ጋሪ ንሰብ መመላለሲት ንክትምቹ ተገይራ ዝተሰርሐት እያ፡፡ ነዚኣ ዝመስላ ጋሪ ኣብ ከተማ ብዙሕ ዝርአያ ኣይኮናን፡፡

ኣንስቲ ጀጊግ ዝበሃል ክዳን ዝተከደና ኮፍ ኢለን ኣብ ዕዳጋ ስፈን ካልኦትን ሒዘን ፅላል ገይረን ገሊአን እውን ደው ኢለን ኣለዋ ።

ዝተፈላለዩ ሸቐጣት ንመሸጣ ዝቐርቡሉ ቦታ ዕዳጋ ይበሃል፡፡ ዕዳጋ ናይ ዓይነት፣ ፅሬት፣ መጠን፣ ዋጋ ውድድርን ተመንን ዝግበረሉ ሸያጥን ዓዳግን ዝራኸብሉ ቦታ እዩ፡፡

ኣብቲ ምስሊ ብዙሓት ሰባት ኣብ እምባ ወይ ኣኻውሕ ዝበዝሖ ጎቦ ክድይቡ ይረኣዩ። ብዙሓት ጻዕዳ ክዳን ተኸዲኖም እዮም። እዞም ሰባት ገሊኦም ይድይቡ ገሊኦም ድማ ክወርዱ ይረኣዩ። እቲ ቦታ መንፈሳዊ ወይ ታሪኻዊ ቦታ እዩ ዝመስል።

ተመሃሮ ምስ ቦርስኦም ጠጠው ኢሎም ምርኢት ናይ ኩዕሶ እናረኣዩ ሓደ ቆልዓ ቀይሕ ማልያ ኣብ ዓብይ እስታዴም እቲ ቆርቆሮ ብሓፂን ዝተሰርሓ

ብላኻን ብቂሐፅልምን ዝተሰርሑ ስፈታት ይርአዩ ኣለዉ፡፡ ሕብሮም ኣዝዩ ደስ በሃሊ እዩ፡፡ እዚ ጥበብ ቀሊል እዩ ዝመስለና ንጋሻ ግን ዓብዪ ኣግራሞት ዝፈጥር እዩ፡፡

ኣብ ትግራይ ታሪካዊ ሓድግታትን ቅርስታትን ቦታታት ካብ ዝባሃሉ ኣኽሱም ብቐዳምነት ትጥቀስ፡፡ እዚ ኣብ ከባቢ ኣክሱም ዝርከብ ናይ ንግስተ ሳባ ፍርስራስ ቤተ መንግስቲ እዩ፡፡

ኣብ ትግራይ ብበዝሒ ኣብ ዞባ ምብራቅ ዝርከብ በለስ ኣብ ግዜ ክረምቲ ጥራሕ ዝበስል ደቂ ሰባት ንምግብነት ዝጥቀሙሉ እዩ። በለስ ብጣዕሚ ደቂ ሰባት ዝፈትውዎ እዩ።

እዚ እንሪኦ ዘለና ካብ ዓይነታት ሳዕሪ ሓደ እዩ ዋዝዋዞ ተባሂሉ ይፍለጥ። ዋዝዋዞ ስሩ ዓብይ ስለዝኮነ ንዝራእቲ ብጣዕሚ ይጎድኦ እዩ። ዋዝዋዞ ንምግብነት እንስሳት እውን ይጠቅም እዩ።